ገዛ መንበሪ ገዛን ናይ ስራሕ ገዛን እንትበሃል ገዛ ዝተፈላለይ ሽማት ወይ ክፋላት ኣለውዎ ንኣብነት፦ መንደቅ ገዛ፣ ቀስቲ ገዛ፣ በሪ ገዛ ወዘተ... እንዳበልና ንፅወፆ። እዚ በሪ ድማ ካብ ኦም ዝተሰረሐ እዩ።

ኣብዚ ባንዴራታት ኢትዮጵያን ኢማራት ዓረብን (ሕቡራት ኢማራት ዓረብ) ከም መስቀል ተቐሚጦም ኣለዉ። እዚ ምልክት እዚ ነቲ ኣብ መንጎ ክልቲአን ሃገራት ዘሎ ምሕዝነትን ሓድሕዳዊ ምትሕግጋዝን ምትሕብባርን ዝውክል እዩ። እዙይ ናይ ምሕዝነትን ሓድሕዳዊ ምክብባርን ስምዒት የለዓዕል።

ንሓደ ናይ ታሕጓስ ኘሮግራም ብዝተፈላለዩ ኣርቴፊቫል ዕምበባታት፣ ዲምላይት መብራህትታትን ፅፍፍ ዝበሉ ኣጭርቕትን ዝመልክዐ ቦታ እዩ፡፡ እዚ ዝረአ ዘሎ መድረኽ ወይ ዝግጅት ንምንታይ ዝተዳለወ ይመስል?

ተምሃሮ ኣብ ቤት ትምህርቶም ኣትዮም ብስነ-ስርዓት መምህሮም ዘምህሮም ትምህርቲ ብምክትታልን ኖቶም ብምሓዝን ኣለው። ብስኹም ኸ ኣብ ቤት ትምህርትኹም መምህራን እንተምህሩ ብስነ ስርዓት ትከታተሉ ዶ?

እዚ ሰፊሕ ባህላዊ ስነ-ጥበባዊ ስርሓት ዕንጨይቲ ዘርኢ እዩ። ሰብን መስቀላትን መንፈሳዊ ምስልታትን የጠቓልል። ከምቲ ናይ ኢትዮጵያ ባህሊ፡ መንፈስ ምጽሓፍን ክርስትያናዊ ስራሕን ርኡይ እዩ። እዚ ብባህላውን መንፈሳውን ክብርታት ዝደምቕ ፍሉይን ጥንታዊን ጽባቐ እዩ።

እዚ ሕብራዊን ብጽቡቕ ዝተሰርሑን “መሶብ” ዝበሃሉ ናይ ኢትዮጵያ መሳርሒታት ዘርኢ እዩ። እዞም ብኢድ ዝተሰርሑ ስነ-ጥበባዊ ስርሓት፡ ባህልን ቅርስን ኢትዮጵያ ዘንጸባርቑ እዮም። እዚ ድማ ሕብርን ባህላዊ ጽባቐን ዝመልአ ባህ ዘብል ግጥማዊ ሓጎስ ዘንጸባርቕ እዩ።

ድኳን ፍርናሽ ወይ ማእከል ፍርናሽ ዝመስል ቦታ ዘርኢ እዩ። ሓደ መንእሰይ ቀይሕን ጻዕዳን ስረ ተኸዲኑ ኣብ ጽርግያ ክኸይድ ይርአ። ከም ዓራት፡ ካቢነ፡ መደርደሪ ዝኣመሰሉ ከም ዝሰርሑ ይሕብር። ኣብ ከተማኹም ከምዚ ዝበለ ማእከል ዓራት ኣሎ ድዩ?

እዚ ኣርማ “መቻል ስፖርት ክለብ” ዘርኢ እዩ። ኣብ ማእከሉ ናይ ወተሃደራዊ ናይ ጽዕነት መኪና ጎማ ኣለዎ፡ እዚ ድማ እታ ክለብ ምስ ሓይልታት ምክልኻል ዘለዋ ርክብ ዝውክል’ዩ። ክለብ ስፖርት መቻል ኣየናይ ስፖርት ከም እትውክል ትፈልጡ ዶ? .

ጐገም ኮሚደረ ኣብ መትሓዚ ኣቕሓ ይርአ ኣሎ፡፡ ጐገም ኮምዲረ ዝግዛእ ንንውሕ ዝበለ ግዜ ከይተበላሸው ምእንታን ክፀንሕ እዩ፡፡ ንዓይንኻ ግን ዝበሰለ ቀይሕ ኮሚደረ እዩ ደስ ዝብል፡፡

እዚ ናይ እስልምና ተከተልት ሃይማኖት መሰግድ አንትከውን አነ ነባዐለይ ብጣዓጠም ብሰሩ ደሰደሰ አይብለኒን አዩ። ብተወሳክ እውን አብ አክሰም ክህልው የብሉን ኦዩ።

እዚ ብተፈጥሮኣዊ ጽባቐ ዝተመልአት ዓዲ ዘርኢ እዩ። እቶም ገዛውቲ ካብ እምኒ ዝተሰርሑ ኮይኖም ገሊኦም ድማ ክቡብ ቆርቆሮ ኣለዎም። ኣብ መሬት ፋሕ ኢሎም ዝተፈላለዩ ተኽልታትን ኣእካልን ኣለዉ። እዛ ተፈጥሮኣዊ ጽባቐ ዘለዋ ዓዲ ክትበጽሓ ትደሊ ዶ?

እዚ ኣብ መሬት ተቀሚጡ ብሓጺን ዝተሰርሐ ርእሲን ዕንጨይቲ መትሓዚን ዘለዎ መሳርሒ የርኢ። እዚ መሳርሒ እዚ ንግራውቲ ወይ መሬት ንምኹዓት ዝውዕል ኣፍ ኩቱ እዩ። እዚ ምልክት ጉልበትን ትግሃትን፡ ንጉልበት ኢድ ዘዘኻኽር ስምዒት እዩ።

ብፃዕዳ ሕብሪ ኣዲዳስ ዝብል ሽም ዝተፃሕፎ ፀሊም ስኒከር ጫማ እኒሀ፡፡ እዚ ጫማ ምስ ጂንስ ስረ ተስማዕማዒ ዝኾነ ዓይነት ጫማ እዩ፡፡

እዚ ቀጠልያን ቡናውን ሕብሪ ዘለዎ እንጀራ የርኢ። ኣብ ሸሓነ ተዘርጊሑ፡ ማእከላይ ስፍሓት ዘለዎን ጽሩይ መልክዕ ዘለዎን እዩ። እዚ እንጀራ ካብ ተፈጥሮኣዊ ቡናዊ ሕርጭ ዝክስራሕ ይኽእል እቲ እንጀራ ካብ ምንታይ ዓይነት ሓርጭ ከም ዝስራሕ ክትፈልጥ ትኽእል ዲኻ?

ኣትክልትን ኣሕምልትን፡- ንናይ ወዲ ሰብ ጥዕና ፣ ጉልበትን ሓይልን ዝህቡ ዝተመረፁ ምግብታት እዮም፡፡ ካብ ዓይነታት ኣትክልትን ኮሚደረ አዩ፡፡ ንስኻትኩም ኣዚኹም እትፈትዎ ዓ/ት ኣትክልትን ኣሕምልትን እንታይ እዩ?

እሰይ! ደስ ዝብሉ ናይ ሱፐር ማርኬት አቁሑ አብ ፃዕዳ ጣውላ ተደርዲሮም ይርከቡ፡፡ ንአብነት ዝተፈላለዩ ዝተዓሸጉ ኦሊቭ ዘይት፣ ታካታት፣ ሎሽናትን ጨናታትን ይርከቡዎም፡፡

ኣብዚ“ጀቶር ዳሺንግ 2023” ዝብል ጽሑፍ ዘለዋ ሓዳስን ዘመናውን መኪና ትርአ። እታ መኪና “ሸገር ካር ማርኬት” ኣብ ዝተባህለ ትካል ንግዲ ንመሸጣ ከምዘላ ተዘርዚራ ኣላ። ሓደ ወለዶ ዘመናዊት መኪና ክጥምት ከሎ ዝስምዖ ናይ ምዝንጋዕን ባህታን ስምዒት ሓደ ዘገርም እዩ።

እልል.. ብጣዕሚ ጥዑምን ደስ በሃሊን ናይ አራንሺ ፅሟቅ ብኢድ ሰብ እናአተወን እናተፀሞቀን ይርከብ፡፡ ነቲ ፅሟቅ ዝኸውን ቆፅለዋይ ሎሚን ከዓ ሓደን ፍርቂን አብ ፃዕዳ ድሕረ ገፅ ይርከብ፡፡

እዚ ንሪኦ ዘለና ቤት ትምህርቲ ኣጠቓላሊ ካልኣይ ብርኪ ቤት ትምህርቲ እዩ፡፡ ካልኣይ ብርኪ ቤት ትምህርቲ ዝበሃሉ ካብ ክንደይ እስካብ ክንደይ ክፍሊ ዝምህሩ እዮም?

እታ ብጸጋም ዘላ ጓል ዝተፈላለየ ቅዲ ጸጉሪ ዘለዋ፡ እታ ብየማን ዘላ ጓል ድማ ዝተፈላለየ ቅዲ ጸጉሪ ዘለዋ እያ። ክልቲአን ደቂ ኣንስትዮ ዝተፈላለየ ቅዲ ጸጉሪ ዘለወን ኮይነን ኮነ ኢለን ዝረአያ ይመስላ። እዘን ደቂ ኣንስትዮ እንታይ ስረሐን?

እዚ ናይ ቢሮን ናይ ውልቀ ስራሕን ዝተፈላለዩ ስራሕቲ ንመስራሕ ትጠቅመና ኣቅሓ እያ ::እዛ ኣቅሓ እዚ ኣብ ድኳናት በበዝሒ ትረኣዶ ሓቀይ ?

ብርክት ዝበሉ ህፃውንቲ ተምሃሮ ተተሓሒዞም አብ ሓመደዋይ ሜዳ ክቢ እናተፃወቱ ይርከቡ፡፡ መምህሮም ከዓ ቆፃል ሻርፕ ተከዲና ብማእከል ኮይና ትመክሮም አላ፡፡ እሰይ ህፃን ምኳን ደስ ክብል፡፡

ሕርሻታት ሓደ ሓረስታይ ፃዕዳን ፀሊም፣ ቀይሕ ሕብሪ ዘለዎም አብዑር ፀሚዱ አብ ቀይሕ መሬት እናሓረሰ ይርከብ፡፡ እዚ ሓረስታይ እንታይ ይዘርእ አሎወይስ ይርውሕ እዩ?

ኣብ ሓደ ክፍሊ ጠረጴዛ ካራምቡላ ተቐሚጡ ኣሎ። ኣብ ልዕሊኡ ገለ ኩዕሶታትን ምልክት ካራምቡላ ኣሎ። እቲ ጣውላ ቀጠልያ ኮይኑ፡ ቅድሚ ሕጂ ዝተጻወተ ይመስል። ዝናባዊ መዓልቲ ምዝንጋዕ፡ ኣዕሩኽ ዝዘናግዑሉን ቦታ እዩ።

እቲ ናይ ግራናይት ኦቤሊስክ ኣብ ሰማይ ይርአ። ሕብሪ እቲ እምኒ ብሕብሪ እቲ ግራናይት ዝረአ ኮይኑ ይረኣዩ። ኣብ ተፈጥሮ ዘይርከቡ ቀጠልያ ተኽልታትን ዝተፈላለዩ ዓይነታት ተኽልታትን ኣለዉ። እዚ ድማ ዓብይ ጽባቐ ዝገልጽን ስምዒት ዝህብን እዩ።

እዚ ቦታ ኣብ ከተማ ኣክሱም ዝርከብ ኮይኑ ናይ ዝተፈላለዩ ስፈታት ከም መሶብን መኮንቢያ፣ መብልዒ ቁርሲን ካልኦትን ብላካን ፈትልን ዝተሰፈዩ ዝሽየጠሉ ቦታ ምኳኑ ትፈልጡ ዶ ?

እዚ ባህላውያን ደቂ ኣንስትዮ ኢትዮጵያ ዕምባባታት ሒዘን ዘርኢ ምስሊ እዩ። ሓንቲ ሰበይቲ ኣንበሳን ዕምባባን ኣብ ኢዳ ሒዛ ኣላ። ህዝቢ ሕጉስ ኮይኑ እቲ ናይ በዓል መንፈስ ርኡይ እዩ። ናይ ሓጎስ መንፈስን ባህላዊ ምትሕብባርን ዘንጸባርቕ ናይ ሓጎስ መዓልቲ እዩ።

ዝተፈላለዩ ዓይነታት ሽቶ እኔዉ፡፡ ሽቶ ፅቡቕ ሽታ መዓዛ ንክህልወና ዝገብር ፈሳሲ ቅመም እዩ፡፡ ኣነ ግን ሽቶ ናይ ምግባር ልምዲ የብለይን፡፡ ሽቶ ምግባር የሕፍረኒ እዩ፡፡

ኣብዚ ብኢድ ዝሰራሕ መስተ ኣብ መፍረ ጽማቝ ይፈስስ ኣሎ። እቲ መስተ ወርቃዊ ሕብሪ ዘለዎ ኮይኑ ፍሕፍሕ ዝብል ገጽ ኣለዎ። እዚ ነቲ ዋዒ ዘቃልልን ብህይወት ዘለካ ኮይኑ ዝስምዓካን መዓልቲ ዕረፍቲ ይመስል።

እዚ ዐብይ ናይ ፍራፍረታትን ኣትክልትታትን መኻዘን ወይ ድማ መሸጢ ሹቕ እዩ ዝመስል ኣብዚ ዝረኣዩ ዘለዉ ድማ ፓፓየ፣ ኣቨካዶ ፣ ፀዕዳ ሽጉርቲ ፣ ጥቕልል ጎመንን እዮም ። ካልኦት ዘይረኣዩ ብውሽጢኸ እንታይ እንታይ ክግልዉ ይኽእሉ ?

"እንቋዕ ደሓን መጻእኩም" ዝብል መልእኽቲ ዘለዎ ዓብይ ባነር ወይ መወዓውዒ ወይ መፋለጢ የርኢ፣ ኣብ ክልቲኡ ኩርናዓት ናይቲ ባነር ኣርማ ይረአ። ናይ መን ትካል ትምህርቲ ኣርማ ብንጹር ይረአ ኣሎ ?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

ካብቶም ኣብ በረኻን ኣብ ገዛን ዝነብሩ እንስሳታት ሓንቲ በቕሊ/ፈረስ እያ፡ ናተይ ወላዲ ብመኪና ምጓዓዝ ኣይፈቱን ብተሸለመት በቕሊ እዩ ናብ ዝደለዮን ናባይ (ናብ ኣክሱም) ውን ዝመፅእ...

ኣብዚ ሓደ ንኡሽተይ ወዲ ኣብ ዝሑልን ምድረበዳን ዝኾነ ማእከል መካይን ደው ኢሉ ይርአ። መዶሻ ዝመስል ብረት ዝሰርሕ መሳርሒ ኣብ ኢዱ ሒዙ ኣሎ። እቲ ከባቢ ዝተሓዋወሰን ቁሩብ ሸለልትነት ዝመልኦን ይመስል። እዚ ናይ ህድኣትን ቅሳነትን ስምዒት ዘመሓላልፍ እዩ።

ውሑዳት ናይ ኣትክልቲ ሸቐጣት ይርአዩ ኣለዉ፡፡ ኣብ ከምዚ ዝውዕላ መብዛሕትአን ደቂ ኣንስትዮ እየን፡፡ ደቂ ኣንስትዮ ናብርአን ብከምዚ ክደፍኣ ምርኣይ ዘሕዝን እዩ፡፡

ኣብዚ ሓደ ኣቦን ወድን ብሓባር ኮፍ ኢሎም ይረኣዩ። እቲ ኣቦ ኩባያ ኣብ ኢዱ ሒዙ ናብ ካሜራ ኣጸቢቑ ይጥምት፡ እቲ ወዲ ድማ ህዱእ ገጽ ኣለዎ። እቲ ስእሊ ጥንታዊን ስምዒታዊን እዩ። እዚ ፍቕርን ስድራቤታዊ ቅንዕናን እዩ፤ ንልቢ የረጋግኦ።

ንፅሕንኡ ዝሓለወ በብዓል ሞያ ክትትል ዝግበረሉ ስጋ ይርአ ኣሎ፡፡ እዚ ቀረብ ንዓይንና ደስ ብዘብል ዝቐረበ ስለዝኾነ ሽውሃት ምግቢ ከፋቲ እዩ፡፡

ኣብዚ ክልተ ደቂ ኣንስትዮ ኣብ ቅድሚ መንደቕ እምኒ ኮፍ ኢለን ካብ ሸሓነ ክበልዓ ይረኣያ። ሓደ ካብኣተን ህጻን ሒዛ ትረአ ኣላ። እዚ ሰላማውን ስድራቤታውን ቅዲ፡ ብውዑይ ኣደነትን ዕርክነትን ዝተመልአ ምስሊ እዩ።

ቀይሕ ዕምባባታትን ነዊሕን መርፍእ ዝመስል ቆጽልን ዘለዋ ጽብቕቲ ተኽሊ እዩ። እቲ ገረብ ኣብ ወሰን ጽርግያ (ኣብ ኣስፋልት ዝመስል መንገዲ) ይርከብ፣ ኣብ ከተማታት ኢትዮጵያ ብምትካል ካብ ዘለዎ ቀንዲ ረብሓ እንታይ እዩ?

ኣኽሱም ኣብ ውሽጣ ዘይተነገረ ታሪክ ሓቢአ ዝሓዘት ምድሪ እያ፡፡ እቲ ንሪኦ ዘለና ብሰብ ሞያ ተዃዒቱ ዝተረኸበ ቅርሲ እዩ፡፡ ቅርሲ ዝኹዕቱ ሰብ ሞያ እንታይ ተባሂሎም ይፅውዑ?

ኣብ ጎደና ከተማ ዝካየድ ውድድር ብሽክለታ ይመስል። ብዙሓት ተቐዳደምቲ ብሽክለታ ኣብ ሓደ መስመር ዝዝውሩ ለዉ ይመስሉ፣ ዝተፈላለየ ሕብሪ ተኸዲኖም። ኣብ ወሰን ጽርግያ ተዓዘብትን መካይንን ኣለው፡፡ እዚ ውድድር ብሽክለታ ኣብ ኣየነይቲ ከተማ ዝካየድ ዘሎ እዩ?

ኣብዚ “ጻዕዳ ቦርድ ማርከር” ዝበሃል ናይ ጻዕዳ ሰሌዳ ምልክት ይርአ። እቲ ሳንዱቕ “G-213” ዝብል ጽሑፍ ዘለዎ ኮይኑ፡ እቲ ምልክት ድማ ካብ 2-3 ሚ.ሜ ዝዓቐኑ እዩ። እዚ ዓይነት ስእሊ ኣብ ሰሌዳ ምልክታ ክትጥቀመሉ ትደሊ ዲኻ?

እዙይ ዘመናዊ መስትያት ሽቓቕ ዝበርህ። እቲ መስትያት ርብዒ ኩርናዕ ቅርጺ ዘለዎ ኮይኑ ኣብ ዙርያኡ ድሙቕ ናይ ኤልኢዲ መብራህቲ ኣለዎ። ኣብ ታሕተዋይ ማእከል፡ ምልክት ምቁጽጻር ምትንኻፍ ኣሎ። እዚ ንብሩህ መስትያት ነቲ ክፍሊ ሰሓብን ድሙቕን ከም ዝመስል ይገብሮ።

እዚ ዱባ፡ ስኳር፡ ኩኩሜር፡ ራስቤሪ፡ ስትሮቤሪን ኣራንሺን ሓዊሱ ብሕብራዊ ኣገባብ ዝተሰርዑ ኣሕምልትን ፍረታትን ዝሓዘ እኩብ ኮይኑ፡ ብቅርጺ ተሰሪዑ። ተፈጥሮኣዊ መኣዛን ጽባቐን ሕብር ኣብ ሓደ ምስሊ ዘውጽእ ቅዲ ምርኢት።

ኣብዚ ብጸጋም፡ ሓንቲ ነፋሪት ውግእ ብኣየር ብቕልጡፍ ክትጓዓዝ ትርአ። ብየማን ብድሕሪ እታ ነፋሪት ምፍንጃር ሓዊ ይርአ። እዚ ድማ ሓደጋ ወይ ፍንጀራ ኢሉ ይገልጾ። ብልክዕ ጠንቂ ከምዚ ዓይነት ፍንጀራ እንታይ ክኸውን ይኽእል ትብሉ?

እዚ የማንን ፀጋምን ልምልም ዝበለ ቦታን ዓበይቲ ተኽልታት ዘለውዎ ጫካን ኮይኑ ኣብ ማእኸሉ ፅብብ ዝበለ መንገዲ ዘለዎ እዩ እንሄ ፡ ግን ብውሽጢ ገዛታት ዘለውዎ ዶ ይመስልስ ኣይመስልን ?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

ካብ ዓይነታ ስፖርታዊ ውድድራት ሓደ ኩዕሶ ስክዔት እዩ፡፡ ኣብ መንጎ ክልተ ቡድን ዝግበር ንሕንሕ ኮይኑ ብኢድ ሒዝካ ምስካዕ ኩዕሶ ማለት እዩ፡፡ ኩዕሶ ስኬዔት ጥቕሙ ዶ ትፈልጥዎ?

እዛ መኪና ሚኒባስ ትበሃል ንማእኸላይ ርሕቐት ጉዕዞ ትዋፈር ናይ ህዝቢ መጓዓዓዚ መኪና እያ፡፡ እዛ መኪና ክንደይ ዝኣኽሉ ተሳፈርቲ ክትሕዝ ትኽእል?

ሳታወላውል ኣድርገው ዝብል ናይ ሽፋር ርእሲ ዝተዋህባ መፅሓፍ ትርአ ኣላ፡፡ እዛ ንሪኣ ዘለና መፅሓፍ ትሕዝቶኣ ንክተንብቦ ውሽጥኻ ዝቕስቅስ ርእሲ እያ ሒዛ፡፡

ካብ ናይ ውፅኢት ቴክኖሎጂ ዝኾኑ ናይዚ ዘመን መራኸቢ ሓፋሽ ወይ ከዓ ሚድያታት ሓደ ኢ-ሞ እዩ፡፡ ንስኻትኩም ከ ኢ-ሞ ተጠቀምቲ ዲኹም?

ሓደ ቀይሕ ወዲ ፃዕዳ ክዳን ተከዲኑ በትሪ ሒዙ እናሰሓቀ ይርከብ፡፡ ሑመራይ ዝብል ፅሑፍ ብብጫ ተፃሒፉ አብ ቀይሕን ፀሊምን ድሕረ ገፅ ይርከብ፡፡ እዚ ደራፊ መን ይበሃል?

እቲ ብብዙሕ ሕብሪ ዝተሰለመ ባህላዊ ኣቅሓ ኢትዮጵያ "ጊባቦ" የርኢ። ከም ሰማያዊ፡ ብጫ፡ ቀጠልያን ሮዛን ዝኣመሰሉ ሕብርታት ተደሚሮም ዝተሰርሑ እዮም። ንባህልን ስነ-ጥበብን ዘንጸባርቕ ናይ ተስፋን ጽባቐን ስምዒት የቕርብ።

ከነቲርኡ ናይ ትግራይ ባንዲራ ስሪኡ ወታደራዊ ዝሕብሩ ልብሲ ዝተኸደነ ተፃዋቲ ጊታር ይርአ ኣሎ፡፡ እዚ ተፃዋቲ ሙዚቃ ኣባል ሰራዊት ዶ ይኾን?

ጽቡቕ ናይ ትካል ጋቦን ዝተኸድነ ሰብኣይ ወይ ከዓ ሓኪም ኣብ ጥቓ መስኮት ደው ኢሉ ይርአ። ናይ ኣገልግሎትን ሓቅነትን ስምዒት ዘለዎ ምኳኑ የረደአካ።

ሃፀይ ሃይለስላሴ ዝተፈለየ ዓይነት ናይ ቀዳማይ ገጽ ስእሊ እዩ። ድምቀትን ገለ ካብቶም ቀዳሞት ቅርጽታት ገጽን የርኢ። እቲ ሓደ ጸሊም ድምቀትን ዝተፈላለየ እዋናዊ ማሕበራዊ ሓተታን እዩ። እዚ ድማ ጽባቐ ሃፀይ ሃይለስላሴን ታሪኽ ኢትዮጵያን ዝሓዘ እዩ።

እዚ ኩሉ ባህላውን ታሪኻውን ጽባቐ ዘርኢ እዩ። ኣብ ማእከል ዓባይ ከተማ ሃረር ዝርከቡ ሰብኣይን ሰበይትን ብባህላዊ ኣቃውማ ደው ኢሎም፡ ዓቢ እምነትን ምክብባርን ይስምዖም። እዚ ንእምነት፣ ክብርን ስርዓትን ባህልና ብንጹር ዘመሓላልፍ እዩ፤ ምልክት ጽባቐን ምህናጽን እዩ።

ሓደ ሰብ ካብ ደረቕ ኦም ቅርጺ ዝቐርጽ ዘሎ ይመስል። ናይ ተፈጥሮ ስራሕን ትግሃትን ስምዒት የርኢ። ኣብ ከባቢ ፅምብላ ሓረስቶት ወይ ገባር ብትግሃት መቐር ክኣርዩ ይውዕሉ፣ ኣይደኽሞምን ብጣዕሚ ንፉዓት እዮም፡፡

ካብ ኣብ ኣክሱም ዝርከቡ ዕዳጋ ማዕከላት ሓደ ኮይኑ ዳዕሮ ፓያሳ እናተባሃለ ይፅዋዕ ።ኣብቲ ከባቢ ድማ ዝተፈላለዩ ሕብሪ ዘለዎም ዘለዎ ክዳን ዝተከደኑ ቀልዑ ኣለዉ። እቲ ናይ ገዛ ቀለም እንታይ ይባሃል ?

ኣብ ድምፂ ወያነ ትግራይ ኣብ ዝተፈላለየ ሰዓታት ብዙሓት ዜናታት ይመሓላለፉ። ካብቶም ዝመሓላለፉ ዜናታት እቲ ናይ ቢዝነስ ዜና እዩ። ኣነ ዜና ቢዝነስ ምስማይ ኣይፈትውን።

ብሓጺን ዝተሰርሐ መሳርሒ (ኣፍኩቱ) ኣብ መሬት ተቐሚጡ ይረአ። ካብ ዕንጨይቲ ዝተሰርሐ መትሓዚ ዘለዎ ኮይኑ ኣብ ልዕሊ እቲ ሓሸራ ዝተዘርግሐ እዩ። ህያውን ንስራሕ ድሉው ዝኾነን ስምዒት የርኤና።

ዝበዝሐ ናይቲ ገዛ ሕብረ-ቀለም ብብጫ ሕብሪ ምዃኑ ይረአ ኣሎ፡፡ እዚ ቤት ምግብን መስተን እዩ፡፡ ኣበየናይ ከተማ ዘሎ ናይ ስጋን ድራፍትን? ኣብ ኣክሱም ዶ ይኾን?

ካብ መትሓዚኡ ወፂኡ ናብ መሬት ምውዳቕ ዝጀመረ ብኩዒ ይርአ ኣሎ፡፡ ዓቐን ዘይፈልጥ ሰብ ዝለወሶ ቡክዒ ከምዚ ዝኣምሰለ ሽግር ከጋጥሞ ይኽእል እዩ፡፡

ብፅዑቕ ናይ እግረኛን ተሽከርከርትን ምንቅስቓስ ዝተጨናነቐ በዓል ፀቢብ ፅርጊያ ከባቢ ይርአ ኣሎ፡፡ እዚ ዝተጨናነቐ ከባቢ ንትራፊክ ሓደጋ ዘቃልዕ ዶ ኣይኮነን?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

ብሰማያዊ ቀለም ዝተለኽየት ሰለስተ ጎማ ዘለዋ ሞተር እትመስል ብኤሌክትሪክ እትሰርሕ እውን እያ። ህቡብን ምቹውን መጓዓዝያ ይመስል፣ መንበርን ቦርሳን ኣለዎ። ተፈታዊን ንምጉዕዓዝ ቀሊልን ኮይኑ ይስምዓካ። ከምዚኣ ሞተር ኣብ ዓይነይ ኣላ፡፡

ኣብዚ፡ ሓደ ናይቲ ከባቢ ዋዓግ ኣብ ገረብ ኮፍ ኢሉ ኣሎ። ጸሊም ገጹን ነዊሕ ጭራኡን ይርአ። እዚ ድማ ጽብቕትን ዘሕዝንን ወኪል ተፈጥሮኣዊ ከባቢኣ እያ።

ኣብዚ ፍርያት ክሊረ ፑር ግሊሰሪንን ቫዝሊንን ሄር ቶኒክን ኣብ ጥቓኡ ኣብ ዝርከብ ድኳን ኣብ መደርደሪታት ተቐሚጦም ኣለዉ። እቲ ቦታ ድኳን ጽባቐን ውልቃዊ ክንክንን ይመስል። እዞም ነገራት እዚኣቶም ሓደ ኻብቲ ኣብቲ ድኳን ዘሎ ኣማራጺታት ተጠቒምካ ትፈልጥዶ?

ዘመናዊ ጻዕዳን ወርቃውን ሕብሪ ዘለዎ ጠረጴዛ ወይ ናይ ማእኸል ሶፋ ይረአ ኣሎ። ካብ ኦም-ሓጺን ዝተሰርሐ ኮይኑ ዘደንቕ ቅንብር ኣለዎ። ብድሕሪት ዝረአ ትርኢት ኣብ ወሰን ጎደና ዝርከብ ቦታ እዩ። ዘመናዊነትን ትኹረትን ዘንጸባርቕ ናይ ሓጎስን ምዝንጋዕን ስምዒት።

ሕቶና ብመንግስቲ ኣቅጣጫ ትክክለኛ ምላሽ ዘይምርካቡ ብጣዕሚ ሓዝና ኣለና ኢሎም ተፈናቀልቲ ዝብል ኣብ ስዓት 1:37 ዝተመሓለለፈ ኣበየናይ ቴሌቭን ጣብያ እዩ?

እዚ ጸሊም ቀይሕ ሕብሪ ዘለዎ ሓጺር ኣራንሺ ሕብሪ ዘለዎ ናይ ደቂ ተባዕትዮ ማልያ ዘርኢ እዩ። እቲ ማልያ ጻዕዳ መልጎማት ንኣሽቱ ጻዕዳ ነጥብታትን ዘለዎ ቅርጺ ኣለዎ። ምስ ከምዚ ዓይነት ማልያ እንታይ ዓይነት ክዳን ወይ ቦታ ክትክደን ምመርፅካ?

አብ ናይ ቤት ትምህርቲ ዘሎ ሓፁር ብጋቢዮን ተአሳሲሩ ክወድቅ ዝበለ እዩ፡፡ አብ ውሽጡ ዝደረቁ ሳዕሪታትን ዓበይቲ ተክልታትን ይርከቡዎም፡፡ ህንፃ እቲ ቤት ትምህርቲ ከዓ ብጫን ብቆርቆሮ ዝተከደነ እዩ፡፡

እዚ ጎማ ጫማ እንትኮን ማይ ነገር ሕብሪ ኮይኑ ናይ ፅምላሊል ቅርፂ ቀይሕ ሕብሪ ዘሎዎ ኮይኑ ብአብዛሓ ናይ ቆልዐት ብጣዓሚ ፅቡቅ እዩ ።

እዚ ሰብኣይ ዝተፈላለዩ ዶኩሜንታት ሓዙ ኣብዝ ኾነ ናይ ጥርዓን ዘቕርበሉ ቦታ ኾይኑ ራዩለይ ስም'ዑለይ ዝብል ዘሎ ይመስል፡ ካብቶም ዝሓዞም ዶኩሜንታት ሓደ መታወቕያ እንሄ ፡ እቶም ዝተረሩ እንታይ እዮም

ድሙቕን ዝንጥልጠልን ጫማ ህጻናት ኮፍ ኢሎም ይረኣዩ። ኣብ ቅድሚት ሕብራዊ ቅርጺ ፣ ኣብ ውሽጡ ድማ ብዙሓት ዝተፈላለየ ሕብሪ ዘለዎም ንኣሽቱ ፅምብላሊዕ ተቐሪጾም ኣለዉ። እዞም ፍሉይ መልክዕ ዘለዎም ጫማታት ናይ ተበጻሕነትን ፍቕርን ስምዒት የርእዩ።

ጫማ፡- ንደቂ ሰባት ካብ ጉድኣት ዝከላኸል እውን እኳ እንተኾነ በብዋኑን በቢጊዜኡን ብዝመፅእ ሓዱሽ ፋሽን ቅዲ ብዝተፈላለየ ሕብሪ፣ ቅርፂን ዲዛይንን ተመሪቱ ንመመላኽዒ ይጠቅም ፡፡ ንስኻትኩም ከ ናይ ከምዚ ዝበለ ጫማ ድሌት ዶ ይህልወኩም?

ናይ መኪና ሬድዮ መጻወቲ ይርአ። ኣብ ማእከል ዓቢን ክቡብን መጠወቒ ኣሎ፣ ኣብ ትሕቲ እቲ መስኮት ድማ “87.5” ዝብል ጽሑፍ ዘለዎ ናይ ሬድዮ ቦታ ኣሎ። ኣብ መኪናኻ ከምዚ ዝኣመሰለ ሰፊሕ መጻወቲ ሬድዮ ዶ ትጥቀም?

ኣብዚ ሓደ መንእሰይ ቀይሕ ክዳን ተኸዲኑ ኣብ ፈረስ ኮፍ ኢሉ ይርከብ። ኣብ ውሽጡ ኮኾብ ዘለዎ ቀይሕ ባንዴራ ሒዙ ኣሎ። እቲ ቦታ ኣብታ ከተማ ጎድናዊ ጎደና እዩ። ብልቢ ህዝቢ፣ ብኽብርን ፍቕርን ዝተመልአ ቅዲ ኣመራርሓ እዩ።

ሓንቲ ዕንቋይን ፃዕዳን ሕብሪ ዘለዋ ባጃጅ አብ ወሰን እስፓልት ፅርግያን ጥቃ እንዳ ክዳውንቲን ትርከብ፡፡ አየ ደስ ዝብሉ ክዳውንቲ! አብ ወሰን ፅርግያ ቡዙሓት ክዳውንቲ ዝተፈላለየ ሕብሪ ሒዞም ተዘርጊሖም ይርከቡ፡፡

እዛ ናይ እንስሳ ዘርእ ኮይና ኣብ ሰማሰማይ ትበርር ኮይና ብጣዓሚ ውቅብትን ፅብእት ክትኮን ከላ እዚ ውቅብቲ እንስሳ ዕፍ ትመስለ ፃዕዳ ሕብሪ ዘላወ እንትትከውን እዛ ናይ ሰላም ሓባሪት እያ መን ትብሃል?

እዚ ሓደ ሰብኣይ እዩ ዘርኢ። ጸጉሩ ብሓጺርን ተንጠልጢሉ ዘሎን "ፋድ" ኣሰራርሓ እዩ ተቐሪጹ። ጭሕሙ ብቐረባ ዝተቖርጸ ኮይኑ ስሕት ዝበለ ይመስል። እዚ ኣሰራርሓ ጸጉሪ ዲኻ ትመርጽ ወይስ ካልእ ዓይነት ኣሰራርሓ?

ብጫን ቀይሕን ሕብሪ ዘለዎም በለስ አብ ቆፅለዋይ ሕብሪ ዘለዎ ድሕረ ገፅ ይርከቡ፡፡ በለሰ መብዛሕትኡ ግዜ አብ ዓዲ ግራት ይበቁል፡፡ ናይ ሓንቲ በለስ ዋጋ ክንደይ እዩ?

መጋየፂ፡- ደቂ ሰባት ዘለዎም መልክዕ ንላዕሊ ፀቢቖምን ወቂቦምን ክረአዩ ዝተፈላለዩ መጋየፂታት ይገብሩ፡፡ ካብኩሎም መጋየፅታት ናይ ኣንስትዮን ተባዕትዩ እቲ ቀንዲ ወርቅን ብሩን ኮይኖም ከም ሰንሰልን ብራስሌትን ዝኣመሰሉ እዮም፡፡ ካብ መጋፂታት ቀንዲ ትፈትዎኦ እንታይ እዩ?

ዕንቋይ ሕብሪ ዘለዋ ማሃንዱራ እትበሃል ናይ ፅዕነት መኪና አብ ዳዕሮ ቢያሳ ናይ ከተማ አክሱም መልከዐኛ እምኒ ዝተነፀፎ ቦታ ጠጠው ኢላ ትርከብ፡፡ ሰይክል ዝሓዘ ሰብ እውን አብ ጥቅአ አሎ፡፡ እዋይ እታ ባጃጅ ክትፅብቅ፡፡

ክልተ ልዑል ስልጣን ዘለዎም ሰባት ኣብ ቀይሕ ሶፋ ኮፍ ኢሎም፡ ስምዒታዊ ዕላል ክገብሩ ይረኣዩ። ብድሕሪት ድማ ባንዴራታት ኢትዮጵያን ካልእ ሃገርን ኣለዋ። ኣብ መንጎኦም ሕብራዊ ዕምባባዊ ጌጽ ኣሎ። ናይ ክብሪን ዕርክነትን መንፈሳዊ ሰላምን ዝስምዓካ ስምዒት ኣሎ።

ኣብዚ ሹቕ ናይ ደቂ ኣንስትዮ ኣርተፊሻል ጨጉሪታት ኣብ መዓሸጊኦም ተንጠልጢሎም ይርአዩ ኣለዉ፡፡ እዞም ሸቐጣት ካብ ደገ ዝመፁን ዘየድሊ ወፃኢ ዝሓቱን እዮም፡፡ ካብዚ ንምድሓን ብሓቂ ሰብ ብናቱ እዩ ክቆናጆ ዝግባእ፡፡

ብእንግሊዝኛ ቮልቸር ዝብልዎ በላዒ ገንቢ ኣሞራ ይርአ ኣሎ፡፡ እዚ መላጥ ክሳድን ግዙፍ ቁመናን ዘለዎ ዓይነት ኣሞራ ኣብ ከባቢኹም ይርአ ዶ?

ሰብኣይ ሰበይቲ ምስ ውላዶም ብፅቡቕ ፍሽኽታ ጠጠው ኢሎም ይረኣዩ ኣለዉ ፡ እቲ ህፃን ኣዲኡ ሓቒፋቶ ኽላ ነኣቡኡ ይጥምት ኣሎ ። ኽዳን ናይት ህፃንን ኣቦን ሓደ ዓይነት እዩ ደስ ክብሉ !

ፀላም ጤል ትርአ ኣላ፡፡ ገለ ሰባት ፀሊም ጥሪት ክዕድጉ ኣይፈትዉን፡፡ ኣነ ግን ፀላም ደርሆ እየ ዘይፈቶ እምበር ፀለምቲ ጤለ በግዕ ኣይፀልእን፡፡

ፅሕፈት መሳርሒ፡- ንስራሕቲ ፅፈት ዘቀላጥፉን ዘቃልሉን ከም ባዓል ማንጢግ፣ ስቴኘስ፣ ስቴኘለርን ወረቐትን ዝበሉ እዮም፡፡ ብዙሕ ገንዘብ እንተዝረክብስ ብመንጢግ ኣሲረ ኣሲረ ኣብ ፅቡቕ ቦታ ነቐመጥክዎ.....

ኣብ ፅርጊያ ሽምጣማት ዝኾና ሓደ ዓይነት ሞዴልን ሕብርን ዘለወን ኣውቶቡሳት ተር ኢለን ይርአያ ኣለዋ፡፡ እዚኣተን ንመሸጣ ዝቐረባ ሓደሽቲ ኣውቶቡሳት ዶ ይኾና?

መፋለጢ አብ ናይ ስራሕ ቦታ ዝተፈላለዩ ናይ ስራሕ ዓይነት መፋለጢ ይዝርግሑ እዮም፡፡ ንአብነት ባህራን አትክልቲን ፅሟቅ ቤትን ዝብል ብፃዕዳ ተፃሒፉ አብ ቆፃል ድሕረ ገፅ ብታፔላ ተዘርጊሑ ይርከብ፡፡ ንሓንቲ አቨካዶ ፅሟቅ ዋጋ ክንደይ እዩ?

ኣብቲ ዝሓሸ ናይ ጸወታ “ኩዕሶ እግሪ” ዝበሃል ናይ ጸወታ ጠረጴዛ ተራእዩ ኣሎ። ኣብ ልዕሊኡ ዝተፈላለየ ሕብሪ ዝተኸድኑ ንኣሽቱ ተጻወትቲ ኩዕሶ እግሪ ኣብ ዙርያ ሓደ ቀለቤት ንጸጋምን የማንን ይንቀሳቐሱ። ከምዚ ዓይነት ፀወታ ካብቶም ዝፈትወም ፀወታታት ሓደ እዩ።

አቶም ካብቶምብባህላዊ ክዳናት ዝኮኑ ደቂ አንስትዮ አሕዋትና አዴታትና ዝክደንኦ ክዳን ኮይኑ ዙርያ ዳተብሃለ ይፍለጥ እድያቱ ድማ ብጫ ሕብሪ ዘለዎ ምካኑ ንምልከት አለና::

ዶዘር ንስራሕቲ ፅርግያን ናይ ገዛ ጫማ ጉድጓድ ሓመድ ንምውፃእ እትሰርሕ ዓይነት ተሽከርካሪት እያ፡፡ እዞም ኣብ ዝኒሄው ሰለስተ ሰባት ሓደ ዓይነት ክዳን ዝገበሩ እንታይ ይኾኑ ትብሉ?

እዚ ናይ ቀደም ቁሸት ዘርኢ እዩ፤ ሰባት ኣብ ወሰን ጽርግያ ክነግዱ እንከለዉ፡ገሊኦም ድማ ኣብ ርእሶም ጽዕነት ተሰኪሞም ይርከቡ። እቶም ገዛውቲ ካብ እምኒ ዝተሰርሑ እዮም። ናይቲ እዋን ታሪኽ ዘንጸባርቕ ከተማዊ ህይወት ዝገልጽ ኮይኑ፡ቁሩብ ንጹር ግን ከኣውዑይ መንፈስ ዝመልኦ እዩ።

እዛ ፃዕዳ መኪና ናይ ናትና ሆስፒታል መገለገሊት እያ፡፡ መኪና ቅልጡፍ ግልጋሎት ሕክምና ንምሃብ ኣገዳሲት እያ፡፡ ሕሙም ናብ ሕክምና ትወስዶ ፈጣንን ምቾትን ዘለዋ መኪና ካብ ምርካብ ጀሚሩ እዩ ምሕያው ዝጅምር፡፡

እዚ ኮዮ ዝበሃል ዓይነት ጫማ እዩ፡፡ እዚ በሪኽ ታኮ ዘለዎ ጫማ ኩሉ ግዜ ክርገዕ ብፍላይ ከዓ ነፍሰፁር ክትረግፆ ኣይምከርን፡፡ ስለምንታይ?

ናይ መሸጥን መፀገንን ኮምፒተር ተዛመድቲ አቁሑትን ዝብል ፅሑፍ አብ ታፔላ ብፃዕዳ ሕብሪ ተፃሒፉ አብ ፃዕዳ ድሕረ ገፅ ተዘርጊሑ ይርከብ፡፡ እሰይ! እዚ እንዳ መፀገኒ ገዛ ደስ ክብል ብቆፃል ሕብሪ ተለሚፁ ይርከብ፡፡

ኣብ ናይ ኣኽሱም ሓወልቲ ኣደባባይ ናይ መስቀል ደመራ ተሰሪሓ ትርአ ኣላ፡፡ ንዓይ ደመራ ልቢ ኣመንቲ ዘብርህ ስምዒት ዝፈጥር ሃይማኖታዊ ስርዓት እዩ፡፡

ተመሳሳሊ ዝሕብሩ ቦርሳ ዝሓዙ ተመሃሮ ኣብ ሓደ ፀግዒ ተኣኪቦም ይርአዩ ኣለዉ፡፡ ቦርስኦም ሓደ ዓይነት ምዃኑ ዝኾነ ኣካል ብሓገዝ ከምዝሃቦም ዶ የመላኽት?

እዚ ኣብ ሓደ ድኳን ወይንን መስተታትን ዘርኢ እዩ። ብየማንን ጸጋምን ዝርከቡ መደርደሪታት ዝተፈላለዩ ናይ መስተ ኣማራጺታትን ዘደንቕ ናይ መብራህቲ ምድላውን ዝተሰርሑ እዮም። ካብዞም መስተታት ኣየናይ ምመረጽካ ትብል?

እፅዋት ብተፈጥሮን ሰብ ተኪሉ ዘዕብዮምን ተባሂሎም ይፈለዩ፡፡ ዝተፈላለዩ ሓምለዎት ተክሊታት ዝተፈላለዩ ዕምበባን ፍረን አውፅኦም አብ ፃዕዳ ሕብሪ ድሕረ ገፅ ይርከቡ፡፡ እዚተክሊ እንታይ እንዳተብሃለ ይፍለጥ?

አብ ከተማ አክሱም ጥንታዊ ገዳም ቤተክርሰትያነ ፅላተ ሙሴ ታወተ ፅየን ርእሰ አድበራት ወገዳማት ኮይኑ መበቆል ክርሰትና እምነት ። ንሰኩም ከ እቲ ገዳም ትፈልጥዎዶ

ኣብዚ ሓንቲ ጓል ኣንስተይቲ ጸጉራ ብረቂቕ ኣሰራርሓ ተቆኒና ትርአ። ጸጉራ ልዑል መንኵባን ቅዲ ዘለዎን ኮይኑ፡ ኣዝያ ጽብቕቲ ትመስል። እዚ ድማ ጽባቐን እምነትን ዘወሃህድ ኣነቓቓሒ ዓይነት እዩ።

ባህልን ጥበብን፡- ናይ ሓደ ማ/ሰብ ባህልን ልምድን ኣከዳድና፣ ብኢደጥበባዊ ኣሳዓስዓ፣ ኣባላልዓን ንኹሎም እንቅስቃሴታቱን ዝገልፅ ማንነት እዩ፡፡ እዚ ዝረአ ዘሎ ናይ ምንታይ ባህላዊ ኣሰዓስዓ እዩ?

እዚ ብሰባት ዝተመልአ ጎደና ዘርኢ እዩ። እቲ ህዝቢ ዝተፈላለየ በትሪ ወይ ካብ ቀርኒ ዝተሰርሑ ኣቑሑት ኣብ ኢዱ ሒዙ ክደርፍን ክሕጎስን ይረአ። ኣከዳድናኦም ንባህላዊ ክልል ኢትዮጵያ ዝውክል ይመስል። ኣብ ባህላዊ ዝግጅት ወይ ከምዚ ዝበለ ደርፊ ተሳቲፍኩም ትፈልጡ ዶ?

እዚ አብ ከተማ አክሱም ዝርከብ በሪ መእተዊ አክሱም ዩኒቨርስቲ እንትኸውን ምስሊ ሐወልቲ ዘለዎ ኮይኑ ክውዳእ ቀሪቡ አሎ። ናይ ምንታይ ህንፃ ይመስለኩም ብወገንኩም ከ?

ናይ ኢትዮጲያ ጠቅላይ ሚኒስትር ዶክተር አብይ አሕመድን ዓሊ ካልኦት ሰበስልጣናትን ናይ ፌደራል ፖሊስ ወታደራዊ አቀባበል እናገበሩሉ ዘሪኢ ኮይኑ እዚ ቦታ አበይ ይመስለኩም?

ሰለስተ ደቂ ኣንስትዮ ኣብ ሓደ ቀሊልን ፅሬቱ ዘይሓለወን ዘይተወገነን ገዛ ኣለዋ። እታ ሓንቲ ቀጠልያን ብጫን ቅርጺ ዘለዎ ሻርኘ ተኸዲና፡ ምግቢ እተዳሉ ትመስል። እዚ ምስሊ እዚ ንጽባቐ ስድራቤትን ናይ ውድድር ግዜን ዝውክል እዩ።

ኣብዚ ሓደ ዓቢ ስታድዩም ይርአ፣ ብፅቡቅ ዝተሰርሐ ምኳኑ ዘርኢ እዩ። እቲ ስታድዩም ኣብ ማእከል ከተማ ኮይኑ፡ ብነዋሕቲ ህንጻታት፡ ጽርግያታትን ስራሕቲ ህንጸትን ዝተኸበበ እዩ። እዚ ስታድዩም ኣብ ኣየነይቲ ከተማ ከም ዝርከብ ክትግምቱ ትኽእሉ?

እዚ ቀጠልያ ቆጽሊ ተኽሊ ዘርኢ እዩ። እዚ ተኽሊ እዚ ኣብ ምብሳል ከም ቅመም ልሙድ እዩ። ቆጽሉ ቀጠልያ ኮይኑ መብዛሕትኡ ግዜ ቀጢን ቅርጺ ኣለዎ። እዚ ተክሊ ኣብ ምብሳል ብከመይ ትጥቀምሉ?

አብ ብመልክዐኛ እምኒ ዝተሰርሐ ቤት ትምህርቲ በሪ ቀዳማይ ብርኪ ቤት ትምህርቲ ባዜን ዝብል ፅሑፍ ብፃዕዳ ተፃሒፉ አብ ሓሙክሽታይ ሕብሪ ማዕፆ ተፃሒፉ ይርከብ፡፡ ባዜን ቤት ትምህርቲ በየናይ አንፈት ከተማ አክሱም እያ ትርከብ?

ሌንጀር ሕብሪ ዘለዎን ናይ ፅዕነት መኪና አብ ልዕሊአን ናይ ኢትዮጵያ ባንዴራ ጠጠው አቢለን ይርከባ፡፡ እግዚኦ! እቲ ናይ ቦምቢ መተኮሲ ክዓቢ ይምሓረና እዩ ዘብል፡፡ እዘን መካኪን ሽዱሽተ ጎማ ዝጥቀማ ኮይነን አብ ፃዕዳ ድሕረ ገፅ ከዓ ይርከባ፡፡

ክልተ ደቂ አንስትዮ ሕብራዊ ኮቦርታ ተከዲነንን ገፀን ተቀቢአንን ይርከባ፡፡ እዘን ደቂ አንስትዮ ጥሽ አትየን አብ እርሳስ ሕብሪ ድሕረ ገፅ ይርከባ፡፡ ጥሽ ምእታው እንታይ ማለት እዩ?

ፍሉይ መልክዕ ዘለዎ መድረኽ ገዛ ካብ ዕንጨይቲ ዝተሰርሐ መንገዲ፣ እቲ መንገድን እቲ እግረኛን ኣብ ጥቓ እቲ መንገዲ ዝርከብ መስኮት ተፈጥሮኣዊ ብርሃን ናብቲ ማሕበረሰብ ክኣቱ ይገብር። እዚ ገዛ እንታይ ዓይነት ውሽጣዊ ክፍሊ ኣለዎ?

ሰለስተ ቀልዑ ኣብ ጥቃ መንደቅ ደው ኢለን እናሰሓቃ ኮይነን እታ ሓንቲ ድማ ኣብ ማዓንጣአ ተቀኒታቶ ዘላ ቀይሕ ሕብሪ እዩ። ንታይ ዓይነት ቁኖ ተቆኒነን ኣለዋ?

እዚ ፀቡቅ ምግብ ናይ ወድሰብ ተደላይ መግብ እንትከውን ፈርፈረ ቅጫ ብቀይሕ ፀብሕ ዝተሰርሐ እንትከውን አብ መእከሉ ድማ ሩግኦ ማለት ድማ ካብ እንስሳ ዝርከብ ኮይኑ ብጣዓም ጥዒም እዩ።

ጻዕዳን ቡናውን ጫማታት ጎልፍ፡ ጻዕዳ ጓንቲ ጎልፍን ኩዕሶ ጎልፍን ኣብ ጎኖም ይረኣዩ። እዚኦም ኩሎም ኣብ ቀጠልያ ሳዕሪ ዝተቐመጡ ኮይኖም፡ እዚ ድማ ምልክት ስፖርት ጎልፍ እዩ። ጎልፍ ተጻዊትካ ትፈልጥ ዲኻ?

ኣብ ዓቢ ቤት ምግቢ ዝርአ ብዙሓት ኣቑሑት ዝመልአ ክሽነ፡ ውዑይን ስድራቤታዊ ዝመስልን ሃዋህው ሒዙ ተዳልዩ ኣሎ። ብዙሓት ሸሓኒታት ኣብ ድስቲ ኮፍ ክብሰሉ ይረኣዩ፣ ኣብ ከምዚ ዝበለ ናይ ምድጃ ወይ ኦብን ምስራሕ ዝምቹን ሰለጤን ዝህብን እዩ፡፡

ኣብዚ ኣብ ቅድሚት ደው ኢሎም ዓበይቲ ባነራት ሒዞም ዝተኣከቡ ሰባት የርኢ። ኣብቶም ባነራት ባንዴራታት ኢትዮጵያ፡ከምኡ'ውን ስእሊ ናይ ሓደ ሰብ ተሳኢሉ ኣሎ። እቲ ምትእኽኻብ ናይ ደገፍ ወይ ናይ ዝኽሪ ምትእኽኻብ ይመስል። ፍቕርን መንፈሳዊ ህያብን መስመር ወለዶን ሓድነትን ዘርኢ እዩ።

አብ ከተማ አክሱም እግሪ እነዳዝግና ጣብያ ሐወልት ካብ ዘለው ቅርሰታት ከፍ መበሊ ዝርአዮ ዘለው አዮ ። ነሰኩም ከአክሱም ከዲኩም ትፈልጥ ዶ?

ኣብ ሰፊሕ መሬት ለምለም ዝኮነ ሳዕሪ ዝበዝሖ ቦታ ብዙሓት እንሰሳ ዘገዳም ኣለዋ። ካብ ኣቶም ሓደ ፃዕዳን ፀሊምን ዘለወን እንሰሳት ዘገዳም እንታይ ይባሃላ?

ናይ ህንፃ መሳርሒታት ዝተፈላለዩ ናይ ህንፃ መሳርሒታት አለው፡፡ ንአብነት ብርክት ዝበሉ ሚስማር በዓል ሸሞንተ ቁፅሪ አብ ፃዕዳ ድሕረ ገፅ ይርከቡ፡፡ በዓል ሸሞንተ ቁፅሪ ሚሰማር ንምንታይ ይጠቅም?

ኣብዚ ብዙሓት ዓበይቲ ናይ ወታደራት ናይ ጽዕነት መካይን ኣብቲ ኣብ ታሕቲ ዘሎ ሜዳ ደው ኢለን ትዕዘባ። ኣብ ሓመድ ጽርግያ ብሓደ መስመር ተሰሪዖም ይርከቡ። እዚ ምስሊ ድማ ጻዕሪ፡ ድልውነትን ዝተዋደደ ስጉምትን ዘመልክት ራእይ እዩ።

እቲ ሳተላይት ሪሲቨርን ሪሞት ኮንትሮልን ይርአ። ኣብኡ ድማ “Full HD 1080” ዝብል ጽሑፍ ተጻሒፉ ኣሎ። ናይ ቴክኖሎጅን ዘመናዊነትን ስምዒት ዘለዎ ኮይኑ፡ ቀሊልን ንተጠቃሚ ምቹውን ስለዝኾነ ከምዚኣ ዓይነት ረሲቨር እንተገዚእኺ ይሕሸኪ።

ሓንቲ ጓል ኣንስተይቲ ጸሊም ሰማያዊ ወይ ጸሊም፡ነዊሕ ኢድ ዘለዎ ክዳን ተኸዲና ትረአ ኣላ። እቲ ክዳን ንሕቝፋ ይስዕባ፡ ገጽ እቲ ሰብ ድማ ብዲጂታላዊ ኣገባብ ተሸፊኑ ኣሎ። እዚ ዘመናውን ውቁብን ኮይኑ ይስምዓኒ። እቲ ክዳን ክቡርን ፍሉይን መልክዕ ኣለዎ።

እውይ ደስ ክብል ዘመናውን ሕብራዊን ማይ መዝሓልን መውዐይን መሳርሒ ፍሉይ ሽሙ ፔርሙዝ እዩ። ጽሩይን ሓዱሽ ቅዲ ዘለዎን ዲዛይን ዘለዎ ኮይኑ፡ ኣብ ክሽነ ገዛኻ ድንቂ መልክዕ ይውስኽ።

እሰይ! ደስ በሃሊ ገዘውቲ ብብጫን ማስቲካን ሕብሪ ተለሚፂ ቢትሮን ግሪድን ተገይሩሉ አብ ደገ በሩ ከዓ ዝተፈላለዩ ብጫ ዕምበባ ዘለዎም ተክሊታት አለወ፡፡ እግዚአብሄር የምንኩም፡፡

እዚ ኣብ ስክሪን ኮምፒተር “ኣክሱማዊያን ሚድያ ኔትወርክ” ዝብል ናይ ዩቱብ ገጽ የርኢ። ቀዳማይ ክፋል ስም ቻነል፡ ኣድራሻን ብዝሒ ተኸታተልቲን (42.6K ተኸታተልቲ) ዘርኢ እዩ። እዚ “ኣኽሱማዊያን ሚድያ ኔትወርክ” እትብል ናይ ዩቱብ ቻነል ትፈልጥዋ ዶ?

ሓደ ጎደና ከተማ ይርአ፣ ብዙሕ ንግዳዊ ምልክታትን ህንጻታትን ኣለዎ። ካብዚኦም "ቤት ትምህርቲ ፍቓድ ምዝዋር መኪና ካስፕሮፌሽን" ዝብል ምልክት ኣሎ። ኣብ ወሰን ጽርግያ ሓጹርን ተኽልታትን መካይንን ይርአ። እዚ ናይ መዓልታዊ ንግዲ ስምዒት ዘመሓላልፍ እዩ።

ኣብዚ ኣብ ቅድሚት ተሓቢኦም ዘለዉ ኣግራብ ስየ በቲ እትዓርብ ጸሓይ ጽቡቕ ጌሮም ይበርሁ። ሰባት ብቐሊሉ ኣብ መንገዲ ይጓዓዙ ኣለዉ። እዚ ምስሊ እዚ ህዱእን ርጉእን ግዜ ዝገልጽ ስምዒት እዩ።

ዝተፈላለዩ አትክልቲ ምምጋብ ብጣዕሚ ጥዕና እዩ፡፡ ንአብነት ጎመን፣ ካሮት፣ ድንሽን ጉዕ በርበረን አበ ሰማያዊ ኬንዳ በቢ ደረጅኦም ንክሽየጡ ተዘርጊሖም ይርከቡ፡፡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

ፅሕፈት መሳርሕታት፡- ናይ ስራሕቲ ፅሕፈት ዘሳልጡልን ዘቕሉልን ዓይነታት መሳርሕታት እዮም፡፡ ከም ማርከር፣ ስፒልስ፣ ቢሮን እርሳስን ዝኣመሰሉ እዮም፡፡ ንስኹም ከ ነየናይ ናይ ፅሕፈት መሳርሒ ትሓርዩ?

ብጫ ዕመበባ ዘለዎ ተኽሊ ኣሎ፡፡ ዕምበባ ናይ ተስፋ ምልክት እዩ፡፡ እዚ ተስፋ ከአ ካልእ ኣይኮነን ፍረ ናይ ምሃብ ተስፋ እዩ፡፡

ተክተልቲ ሃይማኖት አርቶዶከስ ተዋህዶ ካበ ዝጥቀሙሉ ሓደ መስቀል እንትኮን ዝተፈላለዩ ዓየነታተ ኮይኖም ካብ ሓፂን ካብ ኦምን ዝስሩሑ ኮይኖም አብ ክሳዶም ዝአስርዎ እዮም። ንስክም ከ መሰቀል አብ ክሳድኩም አሲርኩም ትፈልጡ ዶ?

አብዚ ዝተፈላለዮ ዓይነታት መገዓዝያ አውቶብስ ኮይን ንማሕበረሰብ ካብ ቦታ ናብ ቦተንምጉዕዓዝ ዘገልግላ መጋዓዝያ እየን ። ንሰኩም ብአውቶብሰ ተጋዕዝኩም ትፈልጥ ዶ?

ስረን ኮትን ዝገበረት ጓለ ኣንስተይቲ ትርአ ኣላ፡፡ ቀዳሞት ንደቂ ኣንስትዮ ቀሚሽ እምበር ስረ ንኽገብራ ኣይፈቕዱን ነይሮም፡፡ ስረ ዝገበረ ጎል ኣንስተይቲ ኣብ ሽንቲ ቤት ዘይብሉ ከባቢ ሽንቲ እንተመፂኡዋ ከመይ ትሽገር ትኸውን?

ሓንቲ ጋሪ ጀሪካናት ዝተፃዕነት ጋሪ ትስሕብ ኣላ፡፡ ኣድጊ ንመፅዓኛ እምበር ንከምዚ ስራሕ ብዙሕ ተመራፅት የብላን፡፡ ብኣድጊ ንጋሪ ክስሕቡ ዝተገደዱ ስለምንታይ ይኾን?

እዛ ጓል ኣነስተይቲ ንቑኖአ ገለ ሕብሪ ቀለም ለኺያቶ ኣላ፡፡ ኣነ ከም ውልቀይ ከምዚ ዝኣምሰለ ናይ ኣትተፊሻል ቀለማት ምቅብባኣት ደስ ኣይብለንን፡፡

ሕብራዊ ሸሃነ ንብሎ ቢያትን ዓሚቕ ቢያትን ይርአ ኣሎ፡፡ እዚሞ ኣቕሑ ብዋናነት ንመመገቢ ዘግልግሎ ኮይኖም መልክዖም ድማ ናይ ምግቢ ሽውሃት ዝኸፍት እዩ፡፡

እዚ በቀትሪ ይኩን ብለቲ ገንዘብ ምውፅእ አንተከውን በጣዓሚ ፅቡ እንትከውን ብጣዓሚ ደስ ዝብል አንትከውን ብጣሚ ደስ ደሰ ደሰ ይብለኳ!! ቀፂሉሉ!!

ብጣዕሚ ደስ ዝብላ ሰማያዊ ብፃዕዳን ቀይሕ ብፃዕዳን ሕብሪ ዘለዎን ፈናጅል ብሓደ ኣለዋ። ኣብ ፈርኔሎ ግይራ ኣብ ንእሽተይ መቅሎ ገይራ እትቀልዎ ዘላ እንታይ ይብሃል ሽሙ?

ብፀሊም ሕብሪ ዝተጠረዘ ናይ "ኣክሱም ዩኒቨርስቲ" ዝብል ናይ ምረቓ ዝሕብር ምስሊ ዘለዋ ናይ ምረቓ መፅሄት ኣብ ቀይሕ ጣውላ ተቐሚጣ ኣላ፡፡ ብላዕላ ብብጫን ንእሽተይ ቀይሕን ሕብሪ ዘረዝ ተገይራትላ፡፡ ኣብ ምርቓ ክትበፅሑስ ከመይ ደስ ይብለኩም?

አብዚ እንሪኦ ዘለና ምስሊ ዝተፈላለዩ ብእምነበረድ ዝተሰርሑ ደሚቅ እርሳስ ሕብሪን ፃዕዳ ሕብሪን ዘለዎም ጣውላታትን አርማድዮን አብ ሃሳስ እርሳስ ሕብሪ ዘለዎ ምድሪ ቤት ይርከቡ፡፡ አብቲ ናይ ምድር ቤት ጣውላ ሓደ ተሽከርካሪ ወንበርን ፃዕዳ ሕብሪ ላብቶፕን አለው፡፡

እዚ መእተዊ በሪ ይርአ ኣሎ። ኣብቲ መእተዊ ዝተጻሕፈ "ሆስፒታል ቅድስቲ ማርያም ኣክሱም" ዝብል እዩ። ብዙሓት ሰባት ብሓንሳብ ክኣትዉን ክወጹን ይረኣዩ ኣብ ቅድሚኡ ብዙሓት ባጃጃት ደው ኢለን ኣለዋ። እዚ ቦታ ኣበይ ከምዘሎ ትፈልጡ ዶ? እቲ ትደልዮ ቦታ ዶ ይመስለካ?

ሓንቲ ቀያሕ ጓል አንስተይቲ ፀጉራ ተሰሪሓን ቻፕስቲክ ገይራን እናሰሓቀት ትርከብ፡፡ እዛ ጓል አንስተይቲ ፃዕዳ መስቀል አብ ክሳዳ ገይራን ዕንቋይ ሕብሪ ዘለዎ ክዳን ተከዲናን አላ፡፡ እዛ ጓል አንስተይቲ ሽማ መን ትበሃል?

እዚ ተማሃሮ ኣብ ሓደ ክፍሊ ኮፍ ኢሎም ዘርኢ እዩ። ቀይሕ ናይ ቤት ትምህርቲ ዩኒፎርም ተኸዲኖም እዮም። ሓደ መምህር ብድሕሪኦም ደው ኢሉ ክመርሖም ይረአ። እዚ ድማ ሓጎስ ትምህርትን ምዕባለ ህጻናትን ዘርኢ እዩ።

ኣውቶቡስ መኪና ናይ ህዝቢ መጓዓዓዝያ ካብ ቦታ ናብ ቦታ እንትከውን ኣብ እስፓልት እንዳከደት እያ። ንስኩም ከ ብዓባይ ኣውቶቡስ ተጓዒዝኩም ዶ ትፈልጡ ?

ኣብዚ ቡዝሓት ደቂ ተባዕትዮ ኣብ መስርዕ ኮፍ ኢሎም፡ ክሰምዑ ይረኣዩ። እቶም ኣብ ቅድሚት መስርዕ ዝነበሩ ክልተ ሰባት፡ እቲ ሓደ ጸጋማይ ኢዱ ኣብ ምዕጉርቱ ኣንቢሩ ኣሎ። እዞም ሰባት ኣብ ከመይ ዝበለ ዘተ ወይ ኣኼባ ይሳተፉ ኣለዉ ትብሉ?

ናይ ገዛ እንስሳት ዝተፈላለዩ ናይ ገዛ ለማዳ እንስሳት አለው፡፡ ንአብነት ክልተ መናቱ ሬማ ማለት ፃዕዳን ቡናማን ሕብሪ ዘለዎም አብ ዒባ ሕብራዊ ቢታ አፍ ንአፍ ተጋጢሞም ይርከቡ፡፡ ናይዞም ሬማ አዶ አበይ አላ?

ሓደ ክፍሊ ንዝተፈላለዩ ጽምብል ብባሎንን ዕምባባታትን ተሰሊሙ ኣሎ። ሮዛን ጻዕዳን ባሎናት ቅስት ፈጢሮም ኣብቲ ክፍሊ ይንጠልጠሉ። ብሓፈሻ እዚ ናይ ሓጎስን ፍቕርን ሰላምን ስምዒት እዩ።

እዚ ናይ ነደዲ መጠራቐሚ ቦጣት ዘለዎ እዩ፡፡ ንዝተፈላለያ ዓይነት ተሽከርከርቲ መኪናታት ዝምላእ እንትኸውን መንነቱን ባህርያቱን ጥንቓቐ ዘድልዮ እዩ፡፡ ንምንታይ እዩ ነዳዲ ኣብ መሬት ዝቕበር?

ክልተ ጽቡቓት ከብቲ ኣብ መንገዲ ክጓዓዛ ይረኣያ። እቲ ሓደ ብጸጋም ጸሊም ክኸውን ከሎ፡ እቲ ካልኣይ ድማ ጻዕዳን ጸሊምን እዩ። ኩነታት ኣየር ጸሓያዊ ኮይኑ መሬት ደረቕ ይመስል። እቶም እንስሳታት ናበይ ይኸዱ ኣለዉ ትብል?

ሓደ ፃዕዳን ቀይሕን ሕብሪ ዘለዎ ቀራን ባዕራይ አብ ምግቢ መብልዒኡ ምግቢ ተቀሪቡሉ አብ ኦም ተአሲሩ ይርከብ። ክልተ ቆልዑ ከዓ አብ ፀሊምን ቀይሕን እምኒ ዝተነደቀ መንደቅ ተፀጊዖም እናሓለው ይርከቡ።

ካብቶም ንጥዕና ደቂ ሰባት ወይ ሕማም ተከላከልቲ ዝበሃሉ ነገራት ሓደ ዝኮነ ፍረ ምረ ኮይኖም አብ አፍ ደገ ናይ ዱካን ተዘርጊሖም ንረክቦም አለና::

NIVEA MEN ዝበሃል ዲዮዶራንት ዘርኢ እዩ። ጸሊምን ሐምላይን ሕብሪ ኣለዎ። ከምቲ ትርእይዎ ዘለኹም እቲ ፍርያት ኣብ ጻዕዳ ሳንዱቕ ይቕመጥ። ንስኹም ከ ከምዚ ዲዮዶራንት ዶ ትጥቀሙ?

ኣብዚ ፖሊስ ትራፊክ ኣብ ወሰን ጽርግያ ደው ኢሎም ብናይ ፍጥነት ካሜራ ተሽከርከርቲ ይምርምሩ ኣለዉ። ሓደ ፖሊስ ነታ ካሜራ ኣብ ኢዱ ሒዙ ፍጥነት ንምዕቃን ይጥቀመሉ ኣሎ። እዚ ናይ ሓላፍነትን ስሉጥ ኣቃውማን፣ ግቡእን ቆላሕታን ዝመልአ እዩ።

ንእሽቶይ ውቅያኖስ ወይ ፏፏቴ ይርአ። ማይ ካብ እምባን መንደቕ ኣኻውሕን ይውሕዝ ኣሎ። ኣብቲ ማይ ሰለስተ ሰባት ይረኣዩ - ሓደ ኣብ ማይ ክልተ ድማ ኣብ ጥቓኦም ደው ኢሎም። ኣብ ከባቢኹም ከምዚ ዓይነት ፏፏቴ ኣለኩም ዶ?

እዚ ኢትዮጵያዊ መንፈሳውነትን ባህላዊ እምነትን ብዝተፈላለየ መንገዲ ተሳኢሉ ኣሎ። ካብ ዕንጨይቲ ዝተሰርሑ መስቀላት፡ብጸሊም ገመድ ዝተኣስሩ ምስልታትን ሃይማኖታዊ ምልክታትን ኣብ ቦታኦም ይነቕጹ ኣለዉ። እዛ ስእሊንጹር ህይወት ብመንፈሳዊ ክብሪ ት፤ እምነትን ሰላምን ዓቢ ባህላዊ ጽባቐን ብሓደ ቅዲ ትገልጽ።

አብ ገጠር ከባብ ኮይኑ አብ እዋን ክረምቲ ኮይኑ ደሰ ዝብል ቡቋልያታት እንትርኢ ኮይኑ ካብ ናይ እክሊ ዘርኢ ኮይኑ አብ አዋን ቀውዒ ፈርዪ ዝአቱ አንትኮን ብጠዓሜ ጠቃሚ ይባሃል።

ኢድ ናይ ሓደ ሰብ ንሓደ ክፋል መሬት ራሕሲ ወይ ጭቃ ሒዙ ኣሎ ። ኣብቲ ከባቢ በረድን ንኣሽቱ ተኽልታትን ይረኣዩ ኣለው። እዚ ንጽባቐን መቾትን ነቲ እኽሊ ዝሕግዝ ውሁድ ዝውክል እዩ።

ፍሉይ ዝበለ ሕብራዊ እኩብ ዘለዎም መጻሕፍቲ ብፓስተል ሕብሪ ዝተሰርሑ ኮይኖም፡ ሰማይ ሰማያዊ፡ ሮዛ፡ ኣራንሺን እዮም። ሓንቲ ካብተን ወርቂ ዘለዋ መደርደሪ መጽሓፍቲ ይርአ። እዚ ንጽባቐ ናይቶም መጻሕፍቲ ወሲኹ እኩብ መጻሕፍቲ ከም ዝመስሉ ይገብሮም።

እዚ ተፈጊኡ ፍሪኡ ኣብ ደገ ተበቲኑ ዝርአ ዘሎ ተኽሊ ሮማን ይበሃል፡፡ ኣነ ሮማን ንዝበሃል ተኽሊ ብምስሊ እምበር ብኣካል ርኤዮ ኣይፈልጥን፡፡

እቲ ናይ ሓምለዋይን ውድድርን መንግስትን ይረአ፣ ኣብ ላዕሊ ዘሎ ህዝቢ ንፍርያት 'ሳፋሪኮም' ይውክል። ኣብቲ ምስሊ ኣብቲ ከባቢ ዝተፈላለያ መካይን ዝረኣያ ኮይነን፡ ብዝተፈላለዩ ፍርያትን ኣቑሑት ማሕበረሰብን ዝተመልኣ እየን። እዛ ሒዛቶም ዘላ መኪና መልክዓ ክትፅብቕ፣ ሓዳሽ ግድእያ፡፡

እዚ ናይ መዝናነዬ ፓርክ ኮየኑ ኣብ ቁመት እታ ከተማ መዘናግዒ ቦታን ብኣግራብ ዝተሸፈነ ተፈጥሮኣዊ ጫካን የርኢ። ደበናታት ኣብ ልዕሊ እቲ እምባ ይንሳፈፉ እሞ ፍሩይን ሰላማውን ስምዒት ይህቡ።

አትክልቲ አትክልቲ ዝተፈላለዩ አትክልቲ ንምግቢ ዝጠቅሙ አለው፡፡ በለስ ካብቶም ንምግቢ ዝጠቅሙና ተክሊታት ሓደ ኮይኑ፤ በለስ ብጣዕሚ ጡዑምን ቀይሕ፣ ብጫን ፃዕዳን ሕብሪ አለዎም፡፡ በለሰ ምብላዕ ትፈትው ዶ?

ተማሃሮ ኣብ ቤት ትምህርቲ ኣብ ደገ ኣብ ባይታ ኮፍ ኢሎም ተጨናኒቆም እንዳተማሃሩ እዮም። ኣብ ደገ ምምሃር ንመምህር ይኩን ንተማሃራይ ብጣዕሚ ሕማቅን ኣሸጋርን እዩ።

ኣርማ፡- ናይ ሓደ ተቋም ዕላማ፣ ስራሕን ኣገልግሎትን ዝዛረብ ናይ ምልክትን ኣህፅሮተ ቃላት ስብስብ እዩ፡፡ እዚ ኣርማ እዚ ዶ ትፈልጥዋ ናይ ምንታይ እዩ?

ደቂ ኣንስትዮ ተኣኪበን ባህላዊ ጻዕዳ ክዳን ተኸዲነን ክደርፍን ኢዶም ክጭብጡን ይረኣዩ ፡፡ ገሊኦም ድማ መሳርሒ ብሙዚቃ ክጻወቱ ይረኣዩ። ብሕብራዊ ምልክታትን ቆጽልን ዝተሰለሙ እዮም። እዚ ደርፍን ሳዕስዒትን ባህላዊ ደርፊ ኢትዮጵያ ኮይኑ ይረአ። ኣበይ ዝርከብ ባህላዊ ፀዋታ እዩ?

ብዙሕ ህንጻታትን ዓበይቲ ኣደባባያትን ዘለዎ ኣዝዩ ዝማዕበለ መልክዕ ከተማ ዘርኢ እዩ። ኣብ ማእከል እታ ከተማ ዓቢን ዘመናውን ህንጻ ይርአ። ናይዚ ቀዛሕታ ናይ ዕብየትን ምስፍሕፋሕ ከተማን እዩ።

ካብ ሜላታት ዕቀባ ሓመድ ሓደ ዝኾነ ዳግመ ግረባ ወይከዓ ገደባ ዝተኻየደሉ መሬት ዘርኢ ምስሊ እዩ፡፡ ኣብከባቢኹም ሓመድ ንምዕቃብ ከምዚ ዓይነት ስራሕቲ ተካይዱ ዶ?

ሓደ ፖስተር ኣብ ሓመድ ዝተሸፈነ መንደቕ ናይ ሓደ ድኳን ቴሌፎንን ኤሌክትሮኒክስን ኮፍ ኢሉ ይርአ። ኣብ ጥቓ እቲ ዕዳጋ፡ ቀሊልን ብመጠኑ ጽምው ዝበለ ሃዋህው ኣብ ዘለሉ ዝተበላሸወ ናይ ኤሌክትሮክስ ከዐርይ ደስ ይብለኒ፣ ም/ቱም ብርግኣት ንኽስራሕ፡፡

ኣብዚ ገዛ ፅቡቕ ሶፋ ምስ ናይ ማእኸል ጠረጴዝኡ እኒሀ፡፡ ኮይኑ ግን እቲ ገዛ ግድግድኡ ንፁህ ብዘይምዃኑ ፅባቐ እቲ ሶፋ ጠፊኡ እዩ፡፡

ዝተቆለፈሉ ቁልፊ ዝብል ፅሑፍ ብብጫ ሕብሪ ተፃሒፉ አብ ፀሊም ድሕረ ገፅ ይርከብ፡፡ እታ ቁልፊ ከዓ ወርቃማ ሕብሪ ዘለዋ ኮይና፤ አብ ቀይሕ ድሕረ ባይታ ትርከብ፡፡ ውይ! እታ ቁልፊ ክትደቅቅ ቶሎ ኢላ ክትስበር እያ፡፡

ሓደ ወዲ ተባዕታይን ጓል አንስተይቲን ሊላ ሕብሪ ናይ ራያ ቡፌ ተከዲኖም ገፆም ተሸፊኖም ይርአዩ፡፡ እዛ ጓል አንስተይቲ ፀጉራ ተቆኒና ትርከብ፡፡ እዚ ባህሊ አከዳድና ናይ አበይ ዓዲ እዩ?

ካብ ናይ ጥንታዊ ቅርስታት ሓደ እንትኸውን ናይ በ ግእዝ መልክዕ ዘለዎ ሓወልቲ እዩ፡፡ እዚ ኣብ ትግራይ ካብ ዝርከባ ታሪካዊ ቦታታት ኣበየነይቲ ቦታ ይርከብ፡፡

ኣብ ማእከል እንዳ ጸጉሪ ርእሲ መቐምቀሚ፣ ሓደ ጸጉሪ ርእሲ ንሓደ ዓሚል ጸጉሩ ይቖርጽ ኣሎ፡ ክልተ ሰራሕተኛታት ደው ኢሎም ይረኣዩ፡ ውሽጣዊ ክፍሊ ብዝተፈላለየ ሕብሪ ከም ምንቅስቓስ ይረአ፡፡ እታ ጓል ከ ዳኣ እንታይ ትገብር ኣላ ምስኦም?

እዚ ባህላዊ ስልማት ኢትዮጵያን ብሕብራዊ ዝተቐርጸ ኣቑሑትን ዝሸይጥ ድኳን የርኢ። እዞም ዝተቐብኡን ሕብራዊን ኣቑሑት ኣብ ላዕሊ ተሰቒሎም ኣዝዩ ጽቡቕን ባህላውን መልክዕ ይፈጥሩ። እዛ ስእሊ ትውፊትን ቅልልነትን ቀጻልነትን መንፈሳዊ ባህልና ካብ ወለዶ ናብ ወለዶ ምስክር እያ።

ሓንቲ ከደረዋይ ሕብሪ ገፅ ዘለዋ ጓል እንስተይቲ ፀጉራ ደስ ዝብል ጀብጀብ ተቆኒና አብ ጫፉ ከዓ ዝኮነ ቀይሕን ስርናየታይ ሕብሪ ዘለዎም መክበዲ ዕንቍ አሲራትሉ ትርከብ፡፡

እዚ ሽቁ ኮይኑ ናብ ደቂ ኣንስትዮ ዘመናዊ ዝፍያት ዝሰፍይ እንትከውን እዚ ዘመናዊ ስፌት ኣብድር ዝበሃል እንትከውን ናይ ደቂ ኣንስትዮ ጥራሕ ድይስ ናይ ደቂ ተበዕትዮ ከይሰፍይ ይከውን?

ብኢድ ትድፋእ ዓረብያ ጐሓፍ ተፃዒና ትርአ ኣሎ፡፡ እዚ ልምዲ ናይ ውልቀ ሰብ እምበር ናይ ቤት ማዘጋጃ ኣይመስልን፡፡ ውልቀ ድኣ ካብዚ ስራሕ እንታይ ክጥቀም ይኽእል?

ሓደ ማይ ዝመልአ ሞጉእ ካብ እምኒ ዝተሰርሐ ውን ዝመስል ይረአ ኣሎ፡፡ ዙርዩኡ ድማ ብሳዕርታት ተኸቢቡ ኣሎ፡፡ እዚ ኣቕሓ ንምንታይ ስራሕ ዝጥቀምሉ ይነብር?

ዝተማልአ ናይ ቡና ስነ ስርዓት ተቐሪቡን ተጀሚሩን ይረአ፡፡ ኣብ ፅፉፍ ኣቕሑት፣ ብዘበናዊ ናይ ኢደ ጥበብ ጀበናን መቦኮርያን ከምኡ ውን ቡና ውን ተቐዲሑ ተቐሪቡ ኣሎ፡፡

እዚ እትሪእዎ ዘለኹም ናይ ኢትዮጵያ ብሔራዊ ሙዝየም ኣብ አዲስ ኣበባ ዝርከብ 1965 ዓ/ም ዝተመስረተ እንኸውን ታሪካውን ኣርኪኦሎጂካውን ናይ ትኹል እምኒ ስብርባርን ስነ-ጥበብ ከም ዘለዎ ትፈልጡ ዶ?

እዚ ጽቡቕን ውቁብን ቅርጺ እንቋቑሖን ዘለዎ ጌጣጌጥ ዘርኢ እዩ። ካብ ብሩርን ጸሊምን ቅርፊት ብብሉጽ መንገዲ ዝተሰርሑ መንጠልጠሊ ክሳድ ናይ አእዛንን እዮም። ናይ ጽባቐን ንጽህናን ስምዒት የለዓዕል።

ኣብ ኢትዮጵያ ካብ ዝዝውተሩ ዓይነታት ምግቢ እቲ ሓደ ሽሮ እንትኾውን ሽሮ ብዝተፈላለየ መንገዲ ይስራሕ። እቲ ሓደ ዓይነት አሰራርሓ ሽሮ ፈሰስ ይበሃል። ሽሮ ፈሰስ ምምጋብ አይፈትውን።

ሰለስተ ሰባት ክልተ ሰብኡትን ሓንቲ ሰበይትን ኮፍ ኢሎም ዓቢ ናይ ኢትዮጵያ ምግቢ ይካፈሉ ኣለዉ። ኩሎም ብኢዶም ይበልዑ ኣለዉ፡ እታ ሰበይቲ ድማ ፍሽኽ ትብል ኣላ። ጥርሙዝ ጽማቝ ብጎኒ ይርአ። እዚ ሓቢርካ ሰላምን ሓጎስን ኮይኑ ይስምዓካ።

ብዙሓት ዓይነታት ኣቑሑት ኣስቤዛታትን ዝተመልአ ናይ ውሽጢ ገዛ ዕዳጋ ወይ ከዓ ድንኳን ይውክል። እዚኦም ድማ ኣቑሑት ኣስቤዛታት ስለዝኾኑ ኣዝዮም ጽቡቓትን መሳጥን እዮም።

ዝተፈላለዩ ናይ ቃጫ ተክሊ ውፅኢት ቴክ5 ን ሚላን ዝብሉ ብቀይሕ ተፃሒፎም አብ ብጫ ሕብሪ ድሕረ ገፅ ይርከቡ፡፡ እዞም ዝተዓሸጉ ታኒካታት ብጣዕሚ ጥዑማት ኮይኖም፤ አብ ሓመኩሽቲ ሕብሪ ድሕረ ገፅ ተደርዲሮም ይርኩቡ፡፡

እዚ ዓብይ ተፈጥሮኣዊ ባዓቲ ወይ ተፈጥሮኣዊ መእተዊ ዘርኢ እዩ። እቲ በዓቲ መእተዊ እምኒ ዘለዎ ኮይኑ፡ ብድሕሪት ድማ ዝተፈላለየ ሕብሪ ዘለዎ መንደቕ ኣለዎ። እዚ ናይ ከውሒ በዓቲ ወይ በዓቲ ኣበይ ከም ዝርከብ ትፈልጡ ዶ?

ካብ መልክዖም ሓደ ቤተ ሰብ ከምዝኾኑ ዝግመቱ ሰባት ሓደ ዓይነት ባህላዊ ክዳን ተኸዲኖም ፎቶ ተላዒሎም ኣለዉ፡፡ ከምዚ ዝበለ ናይ ቤተ ሰብ ፍቕሪ ይሃበና ዘብል እዩ፡፡

ኣብ ሓገረ ወፃኢ እርከብ ዒፍ ኮይኑ ኣብ ዝኾነ ዓሪፉ ጠጠው ኢሉ ኣሎ፡ ቕይሕ ፣ ሰማያዊን ቖፃልን ሕብሪ ጨጉሪ ስለዘለዎ ኣነ እዘን ሕብሪ ብጣዕሚ ደስ እየን ዝብላኒ ።

ናይ ተፈጥሮ መልክኣ ምድራዊ ኣቐማምጣ ትሕዝትኡ ከምዘሎ ኾይኑ ብደቂ ሰባት ዝተሰርሐ ከቢድ መንገዲ ውን የረአ ኣሎ፡፡ ከምዚኦም ዝበሉ መንገድታት ካብ ዝጥቀሱ ሓደ ኣብ ትግራይ ግራት ካሕሱ እዩ፡፡ እቲ ካልኣይ ድማ ለማለሞ ኮይኑ ኣብ ምንታይ ይርከብ?

እዚ ኣትሌት ቀነኒሳ በቀለ ይበሃል፡፡ ኣብ ናይ ዓለም ኣትሌቲክስ መድረኽ ድማ ሽሙ ዝገነነ እዩ፡፡ እዚ ኣትሌት ናይ ክንደይ ሽሕ ሜትሮ ተወዳዳሪ እዩ?

ኣብ ወሰን ጽርግያ ብኣድጊ እትስሓብ ዓረብያ ተራእያ። ክልተ ኣወዳት ይጋልቡ ነበሩ፣ እቲ ሓደ ኣብ ኣድጊ እቲ ካልኣይ ድማ ነታ ዓረብያ ብድሕሪት ይስሕባ ነበሩ። ኣብ ከባቢኹም ከምዚ ዝበለ ብኣድጊ ዝስሓብ ዓረብያ ዶ ትሪኡ ?

ኣብ ትግራይ ካብ ዝርከባ ከተማታት ዝኮነት ኣዝያ ምዕርግትን ፅብቅትን ውቅብትን ብጣዕሚ ደስ ትብል ሓወልቲ ሰማእታት ዘለዋን ከተማ ሹማ መን ትብሃል?

እግዚኦ! ክበዝሕ መፃሕፍቲ ዝተፈላለዩ ሕብሪን መጠንን ዘለዎም መፃሕፍቲ አብ ብጫ ወንበርን አብ ፃዕዳ ሰራሚክን ተር ኢሎም ተዘርጊሖም ይርከቡ፡፡ እዞም መፃሕፍቲ ብርክት ዝበሉ ትምህርትታት ሒዞም ይርከቡ፡፡

ብዙሓት ህፃናት ተማሃሮ ኣብ ባህላዊ ክፍልታት ኮፍ ኢሎም ኣብ መንጎ ሓደ መምህር ሒዞም ይረኣዩ። እቶም ተማሃሮ ኩሎም ኣብ ሓደ ከባቢ ናይቲ ክፍሊ ተኣኪቦም ኣለዉ። እቲ ቤት ትምህርቲ ኣብ ክፉት ቦታ ምህላዉ ንምንታይ አዩ?

አብ እስፓል ፅርግያ ክልተ ቢያጆ ቀይሕ ሓመድ ተራጊፉ ይርከብ፡፡ ቡዙሓት ሰባትን ሞተር ዝሓዘ ሰብአይን ከዓ አብቲ ፅርግያ እናተጓዓዙ ይርከቡ፡፡ እግዚኦ ሓንቲ ዓባይ ብጫ ሕብሪ ዘለዎ ግሪደልን ሓመደቲት ናይ ገዛ መኪናን ከዓ ጠጠው ኢለን ይርከባ፡፡

ፃዕዳ ሕብሪ ዘለዎ ፀባ አብ መሕለቢ አቅሓ/መጋነ/ ብኢደ ሰብ ተታሒዙ አብ ፀሊም ድሕረ ገፅ ይርከብ፡፡ ፀባ ካብቶም ደም ተካእቲ ምግቢታት ሓደ እዩ፡፡ ፀባ ህፃውንቲ ንክዓብዩ ንክጥንክሩን ይጠቅም፡፡

ቡን ምስ ፃባ ብሓባር ተሓዊሱ ምስ መማሰሊ ማንካ ቀሪቡ ኣሎ፡፡ እዚ ብልሙድ መፀውዒኡ ማክያቶ ዝብሃል መስተ ሰሓቢ መዓዛ ዘለዎ እዩ፡፡

ኣብ ሃገርና ብዙሓት ዓይነት ጋዜጣታት ኣለዉ፡፡ እዚ ናይ ግሊ ጋዜጣ ድማ ሪፖርተር ዝበሃል እዩ፡፡ ሪፖርተር ጋዜጣ ስርጭቱ ሃገራዊ ተባፃሕነት ዘለዎ ድዩ?

ካብቶም ናይ ቀደም ቅርስታት ሓደ ብመልክዕ ሒላብ ዝተሰርሐ ናይ እምኒ ውፅኢት እዩ፡፡ ግን ሳኣን ክንክን እቲ ቅርሲ ብኸምዚ ዘሕዝን መልክዕ ማእኸሉ ተጨዲዱ ይረአ፡፡

ኣብዚ ሰለስተ ደቂ ኣንስትዮ ኣብ ገዛ እንጀራ ክበልዓ ይረኣያ። ኣብ ሓዊ ምግቢ እናበሰሉ፡ ዘሕዝን ዝመስል ነገር ዘይኮነስ፡ ብልቢ ዝተመልአ ሓጎስ ዘርእዩ እዮም። እዚ ውዑይን ልቢ ዝትንክፍን ስምዒት ስድራቤትን ባህላዊ ሓድነት ዝህብ ትርኢት እዩ።

ኣብ ወሰን ጽርግያ ኣሕምልትን ቀመማትን ተዘርጊሖም ኣለዉ። ኣብ ቅድሚት ድማ ብዙሓት ፃዕዳ ሽጉርቲ ኣለዉ። ኣብ ልዕሊኦም ድማ ቀጠልያ በርበረ፡ ኣትክልቲ፡ በርበረን ዝተፈላለየ ኣሕምልትን ኣሎ። ከምዚ ኣብ ወሰን ጽርግያ ኣብ ዝርከቡ ዕዳጋታት ትገዝኡ ዶ?

ከይዲ ህንፀቱ ክውዳእ ዝበለ ዓብዪ ስቴድየም ይርአ ኣሎ፡፡ ስቴድየም ንዕብየት ስፖርቲ ዘለዋ ኣስተዋፅኦ ልዑል እዩ፡፡ ኣነ ስፖርት ክዓቢ ዝደሊ ወገን ከም መጠኒ ከምዚ ቦታ ክሃንፅ ኣለዎ በሃሊ እየ፡፡

ክልተ እግራ ኣብ ኣስፋልት ግልተ እግራ ድማ ኣብ ናይ እግረኛ መንገዲ ዝረገፀት ብበቕሊ ትጉተት ጋሪ ጠጠው ኢላ ኣላ፡፡ ጋሪ ዝጐታ በቕሊ ፍሉይ ክንክን ዘድልየን እንትኾና ብተግባር ግን እዚ ክንክን የለን፡፡

ዝተፈላለዩ ዕሹጋትን ዘይተዓሸጉን ናይ ድንኳን አቁሑ አለው፡፡ ንአብነት ሓደ ባኮ ዕሽግን ሓንቲን ቆፃል ሕብሪ ዘለዎ ኤክስትራ አብ ፃዕዳ ድሕረ ገፅ ይርከቡ፡፡ ኤክስትራ ዝብል ፅሑፍ ከዓ ብፃዕዳ ተፃሒፉ አብ ቆፃል ድሕረ ገፅ ይርከቡ፡፡

ብዙሓት ሰባት ብፍላይ ደቂ ተባዕትዮ ጻዕዳ ባህላዊ ክዳን ተኸዲኖም፡ ኣብ ክፉት ቦታ ደው ኢሎም፡ ናብ ሓደ ኣንፈት ክሰግዱ ይረኣዩ። እዚ ትርኢት እዚ ናይ ሓባር እምነትን ሰላምን ስምዒት ዘንጸባርቕ እዩ።

ኣብዚ ብያቲ ዝተጠበሰ ስፓጌቲ ምስ ሶስ ስጋ ይረአ ኣሎ። ብሓደ ወገን ማንካን ፋርኬታን ኣሎ። መልክዕ ናይቲ ምግቢ መቐረትን ውዑይን ዘንጸባርቕ እዩ፤ ብርግጽ ብኣቓልቦ ክቐርብ ዘለዎ ምግቢ እዩ።

ንግዲን ምትዕድዳግን ዝተፈላለዩ ናይ ንግዲ አቁሑት አብ ዕዳጋ ንክሽየጡ ተደርዲሮም ይርከቡ፡፡ ንአብነት ከም ብረድስቲ፣ ዶላ፣ ማንካን ዝተፈላዩ ናይ ገዛ አቁሑን ንክሽየጡ ተዘርጊሖም ይርከቡ፡፡ ናይ ሓደ ብረድስቲ ዋጋ ክንደይ እዩ?

ኢዝ ፋላወር ኢንክ ዝበሃል ፈሳሲ ቀለም ንማሕተም ኣገልግሎት ዝውዕል እዩ፡፡ ናይ ቢሮ ማሕተም ብዘይ እዚ ቀለም ግልጋሎት ክህብ ይኽእል ድዩ?

ዝተፈላለዩ ፈሳሲን ሓፈስቲን ቅብአትን አለው፡፡ ንአብነት ከም ግላይሰረይን ዝብል ቆፃል ሕብሪ ዘለዎ ግሪስሊንን ሓፊሰ ቅብአትን አብ ሓመኩሽቲ ሕብሪ ዘለዎ ጣውላን ፃዕዳ ድሕረ ገፅን ይርከብ፡፡

እቲ ዝረአ ዘሎ ኣዝዩ ዝተሸርሸረ መልክዓ ምድሪ እዩ። ዓሚቝ ጉድጓድን ቁልቁል ዝኣፉ መንደቕ ሓመድን ይርአ። እዚ ትርኢት እዚ ንሓይሊ ተፈጥሮን ክብደት ምፍራስ ሓመድን ዘንጸባርቕ እዩ።

ካብ ናይ መራኸቢ ሓፋሽ ወይሚድያታት ሓንቲ ሬድዮ እያ፡፡ እዋናዊ ዛዕባታትን መለእኽትታትን ንምምሕልላፍ ትጠቅም እያ፡፡ ናይ ቀደም ራድዮ ዶ ኣብ ገዛኹም ኣላትኩም?

ሓደ ቀይሕ ክዳንን ፀሊም ቆቢዕን ሻርፒን ዝተከደኑ ፈላሲ ምስ ናይ ክርስትያንን ሙሰሊምን ማሕበረሰብ ሓሳባት እናሃቡ ይርከቡ፡፡ አረ! በጃኩም ክልቲኡ ሃይማኖት ስምምዕ ክህሉ አለዎ፡፡

ኣብ ሓደ ዓቢይ ናይ ብሩር ሻሓነ ዝተዳለወ ናይ ኢትዮጵያ ምግቢ የርኢ። ኣብ ማእከል ቀይሕ ሕብሪ ዘለዎ ኪትፎ ኮይኑ፡ብእንቋቑሖ፡ እንጀራ፡ከምኡ’ውን ዝተፈላለየ ዝተዳለወ ኣሕምልቲ ተኸቢቡ ኣሎ። ኣብ ገዛ ዝበሰለ ምግቢ ዘዘኻኽር፣ ባህላዊ መኣዛታትን ሓይልን ኢትዮጵያ ዝመልአ ፍጥረት ምግቢ እዩ።

ኣብዚ ሓደ ሰብ ኣብ መንገዲ ብሽክለታ ክዘውር ይርአ። ኣብ ድሕሪት ኣራንሺ ዝሕብሩ ቁራዕ ክዳን ተኸዲኑ ኣሎ፡ እዚ ድማ ንምርኣይ ዝተፈለየ ሕብሪ እዩ። ኣብ ድሕሪት ናይታ ብሽክለታ ብጫ ጀሪካን ኣሎ። ንስኩም ከ ከምዚ ብሽክለታ ክትዝውሩ ምደለኩም ዶ?

እዚ ኣብ ሱፐርማርኬት ወይ ድኳን ዝተደራረቡ ብዝሒ ዘለዎም ፕላስቲክ ኮካ ኮላ ዘርኢ እዩ። እቶም ኮካ ኮላ ብቐይሕ ምልክትን ጻዕዳ ፊደላትን ተለጢፎም ኣለዉ። ጸሊም ፈሳሲ ዝሓዙ እዮም። ኮካ ኮላ ትፈትዉ ዶ? ወይስ ካልእ ዓይነት መስተ ትመርጽ?

እዛ ዓይነስዉር ማዕርግ ሎሬትነት ዝተዋህባ ውርይቲ ሰብ እያ፡፡ የትነበርሽ ንጉሴ ድማ ትበሃል፡፡ እዛ ውርይቲ ሰብ ናይ ሕጊ በዓልቲ ሞያ እያ፡፡

እዚ ስኒከር ጫማ እዩ፡፡ ጫማ ካብ ጉድኣት ዝከላኸል እኳ እንተኾነ በብዋኑን በቢጊዜኡን ብሓዱሽ ፋሽን ይመፅእ ፡፡ ንስኻትኩም ከ ናይ ጫማ ፋሽን የግድሰኩም ዶ?

ኣብዚ ሓንቲ ኢድ ቀይሕ ወይኒ ኣብ ብርጭቆ ከተፍስስ ትርአ። እቲ ብርጭቆ ፍጹም ሚዛናዊ እዩ፣ እቲ ወይኒ ድማ ብሕብሩ ጽቡቕ እዩ። እዚ ድማ ናይ ዕረፍትን ሓጎስን መዓልቲ እዩ ዘርኢ እዩ።

ኣብዚ ኣብ ካሳ ዕንጨይቲ ብዙሓት ቀያሕትን ብጫን ኮሚደረታት ኣለዉ። ሰባት ኣብ ጎድኒ ደው ኢሎም ዝዕዘቡ ዘለዉ ይመስሉ። ጸሓይ ብድሙቕ ትበርቕ ስለ ዘላ፡ ነቲ ኮሚደረ ድሙቕ ከም ዝበርህ ይገብሮ። ፅሩይን ተቐባሊን መዓልቲ ዕዳጋ፤ ቀሊልን ባህርያዊን ሓጐስ እዩ።

ዕልል… ለካቲተይ መፂአትለይ አብ ናይ ለካቲት 11/2012 ዓ/ም ናይ ማርሻል አርት ምርኢትን ናይ ቀደም ስውአትና ብምዝካርን ዝተገበረ ዝግጅት ብዜና እናተመሓላለፈ ይርከብ፡፡ ስእሊ እውአትና እውን አብ ፃዕዳ ድሕረ ገፅ ይርከብ፡፡

ድልድል ኦም ብዝተፈላለዩ ዓይነታት ኣቑሑት ተሰሪሑ። እዚ ድልድል ናብ ማይ ዝወስድ ኮይኑ ኣብ ቀዳማይ ደረጃ ዝተፈላለዩ ዓይነታት ኣቑሑት ይረኣዩ። ብየማን ተኽሊ ተቐሚጡ ስለዘሎ፡ ንጽባቐ እቲ ቦታ ይውስኸሉ። ንማሕበረሰብ ንምልላይ ዝተፈላለዩ ብሉፃት ቦታታት ዘለዎ እዩ።

ብጥንቃቐ ዝተሰርሐ ቁኖ ጸጉሪ ርእሲ ይርአ። እቲ ጸጉሪ ተደራሪቡን ተመሊሱ ተቖሪጹን ድልዱል ቀለበት ይፈጥር። እዚ እቲ ዝበዝሐ ተፈታዊ ቅዲ ቁኖ ቀለበት ዝባሃል እዩ። እዚ ቅዲ ጸጉሪ ርእሲ ትፈትዎኦ ዶ ?

ኣብ ናይ ዓብይ ናይ ደኒ ከባቢ ናይ ብዙሓት እንስሳ ዘገዳም እኩብ ወይ ጉጅለ ዘርኢ እዩ፡፡ ሕብረት ንድሕንነትን ንሰላማዊ ሂወትን ዝሕግዝ ምዃኑ የርኢ፡፡

እዚ ሓደ ንእሽቶ ወዲ ባህላዊ ጻዕዳን ሕብራዊን ክዳን ተኸዲኑ ይረአ ኣሎ። እቲ ኣከዳድና ኣማራጺን ብባህላዊ ጽባቐ ኢትዮጵያ ዝመልአን እዩ። እዚ ስእሊ ንጽህናን ዕግበትን፡ ንሓጐስ ስድራቤት ዝገልጽ እዩ።

መፋለጢ፡- ንሓደ ናይ ቅድመ ዝግጅት ማስጠንቀቂያ ፣ ናይ ግልጋሎት ቦታ ወይ ከዓ ናይ ስራሕ ቦታ ብፅሑፍ ታፔላ ብምልጣፍ፣ ብሚድያ ከምኡ ውን ብፖስተር ኣፍልጦ ክረክብ ዝግበኦ ኣካል ምፍላጥ ማለት እዩ፡፡ ንስኻትኩም ዝተለጠፉ መፋለጢታት ተንብቡ ዶ?

ኣብ ናይ ኩነታት ትግራይ ዜናን መራኸብቲ ሓፋሽ ኮይኖም ዘገልግሉን እዋናዊ ሓበሬታ ዘመሓላልፍ ሚድያ ደደቢት እዩ፡፡ ካብቶም ንኽሰምዖም ዝድብሩኒ ሚድያታት ኣሰናን ደደቢትን እዮም፡፡ ምኽንያቱ ዘይጭንቀትን ህውከትን ካሊእ ኣይዛረቡን፡፡

እቲ ስእሊ ካብ "ድም'ፂ ወያነ ኢንተርናሽናል"ዝተወስደ ቪድዮ ክሊፕ ዘርኢ እዩ። ኣብ ዝናብ ሓንቲ ጓል ኣንስተይቲ ክትረአ እንከላ ሓላዊ ዶብ ድማ ክጥምታ ይረአ። እዚ ምናልባት ንዝተሓላለኸ ህይወት ዘዘናግዕን ንሓሳብ ዝድርኽን ምስትውዓል ዝህብን ርእይቶ ክኸውን ይኽእል እዩ።

ኣብ እዋን ሆሳኢና በዓል ናይ ኣክሱም ካህናት "ተፂኢኖ" ዝባሃል ስርዓት እንተካይዱ የርኢ፡፡ እዚ ናይ ሆሳኢና ተፂኢኖ ዝባሃል ስርዓት ንምንታይ ብዋናነት ኣብ ኣክሱም ዝኽበር ይመስለኩም?

ቡዙሓት ሓደ ዓይነት ሌንጀር ክዳንን ናይ ወታደራዊ ዕጥቂን ዘለዎም መናእሰይ ብረቶም ንላዕሊ ብምግባር እናተዛረቡ ይርከቡ፡፡ እዚ ወታደራዊ ሌንጀር ክዳን ናይ አበይ ቦታ እዩ?

እዚ ተመሳሳሊ ቅርጺ ኢድን ገጽን ዘለዎ ኣዝዩ ምስ ወዲ ሰብ ተመሳሳሊ እንስሳ ዘርኢ እዩ። ብጸሊምን ቡናውን ጸጉሪ ዝተሸፈነ ኮይኑ፡ ኣእዳዋ ኣጣሚሩ ኮፍ ኢሉ ንቕድሚት ይጥምት ኣሎ። ብናትኩም ኣረኣእያ እዚ እንስሳ ኣብ መነባብሮኡ ከመይ ይነብር ትብሉ?

ኣብ ክፍሊ ፕሮጀክተር ተቐሚጡ ኣብ መንደቕ ስትራተጂካዊ ስርዓተ ትምህርቲ ይቐርብ። ብሓደ ሸነኽ ድማ ጥርሙዝ ማይ ይርአ። ሰባት ኣብ ክፍሊ ኮፍ ኢሎም ይዕዘቡ ኣለዉ። እዚ ስትራተጂካዊ ስርዓተ ትምህርቲ ንእንታይ ዓይነት ስርዓተ ትምህርቲ ስትራተጂ ዝውዕል እዩ?

እስይ ደስ… ዝብላ ብርለታት ሓንቲአ ብጫ ሕብሪ ሜስ ሓንቲአ ከዓ ፀሊም ወርቃማ ብርለ መምስ መክደነን አበ ሕብራዊ መዳበርያ ተቀሚጠን ይርከባ፡፡

እዚ ብተፈጥሮኣዊ ሓምለዋይ ጫካ ዝተኸበበ ከተማዊ ከባቢ ዘርኢ እዩ። ኣብ ማእከል ድማ መሐንበሲን ከባቢኡ ብዝተፈላለዩ ተኽልታት ዝተመልአ መሬትን ኣሎ። እዚ ናይ ምዝንጋዕን ተፈጥሮኣዊ ጽባቐን ዝፈጥር እዩ፤ ናይ ሰላምን ምዝንጋዕን ኣየር ይርአ።

ኣብዚ ስእሊ ክልተ እግሪ ተራእየን ኣለዋ። ንሳቶም ድማ ብሓደ ወገን ዝተሰርሑ ብሩር ወይ ወርቂ ዘለዎም ቁርጭምጭሚት (ቀለቤት) ኮይኖም ኣብ ምዕጉርቲ እግሪ ዝለብሱ እዮም። እዚ ዓይነት ናይ እግሪ ጌጣጌጥ ምግባር ትፈትዉ ዶ?

እዚ ብቀጠልያ ተኽልታትን ሕብራዊ ዕምባባታትን ዝተመልአ ውቁብ መልክዓ ምድሪ የርኢ። ኣብ ርሑቕ ድማ ኣኽራንን ለምለም ኣግራብን ይርአ፣ እዚ ድማ ጽባቐ ተፈጥሮ ይገልጽ። እዚ ናይ ሰላምን ምዝንጋዕን ተፈጥሮኣዊ ጽባቐን ዝገልጽ ስምዒት ዘንጸባርቕ እዩ።

ኣብ ፃዕዳ ክዳን ዝተኸደኑ ናይ ሰናይ ባንድ ሙዚቃ ተፃወትቲ ሓንቲ ብጫ ቀሚሽ ዝተኸደነት ትደርፍ ኣላ፡፡ ደርፊ ንልቢ መናእሰይ ዘሽንፍ እዩ፡፡ ኣነ ግን ኣብዚ ዕድመ ስለዘየለኹ ብሙዚቃ ኣይሽነፍን፡፡

ተመራመርቲ ተምሃሮ ኣብ ቤተ ፈተነ ዝተማሃሩዎ ትምህርቲ ብተግባር እንትሪኡን እንትሰርሑን ዘመላኽት እዩ፡፡ እቲ ሓጋዚኦም ድማ ጓንት ጌይሩ ኣብ ኢዱ የርእዮም ኣሎ፡፡ እቲ ብወሰን ዘሎ ሰማያዊ ክዳን ዝተኸደነ ተምሃራይ ከ እንታይ ዝገብር ይመስል?

ዝተፈላለዩ ሓምለዎት ሳዕሪታትን ተክሊታን ዘለዎም ነዊሕ ደብሪ ዘለዎም ህንፃታት እውን ይርከቡ፡፡ እዚ ሓምለዎተ ተክሊታት ዘለዎ ዓብይ ናይ አዲሰ አበባ ከተማ አበይ ክፍለ ከተማ እዩ?

እዚ ብጫ ሕብሪ ዘለዎ ዝተፈለሐ ድንሽ ወይ ድንሽ ድስቲ የርኢ። ድሕሪኡ፡ ቀጢን ኣሕምልቲ ወይ ሰላጣ ይርአ። እዚ መቐረት ዘበራብርን ፍቕሪ ምቕራብ ዘርኢን ውዑይን ናይ ገዛ ምግቢ እዩ።

ናይ ገዛ አቁሑ ዝተፈላለዩ ናይ ገዛ አቁሑ ንናይ ገዛ ስራሕቲ ንምስራሕ ይሕግዙና፡፡ ከም አብነት ሓንቲ ለዓት ዘለዋ ካራ ተዓሺጋ አብ ፃዕዳ ሕብራዊ ሰራሚክ ተቀሚጣ ትርከብ፡፡ ካራ ካብ እንታይ ይስራሕ?

ኣብ በሩ ኣብ ዘሎ ፅላል ወቐመጢ ወናብርን ጠረጴዛን ዘዳለወ ናይ ስራሕ ቦታ ይርአ ኣሎ፡፡ ኣብኡ ግን ዋላ ሓደ ተጠቓሚ የለን፡፡ ኣነ ድሕሪ ናይ ትግራይ ጦርነት ኣብ ብዙሕ ቦታ ከምዚ ዝኣመሰለ ዘሕዝን ትርኢት እየ ዝርኢ፡፡

ኣብ ጸሊም መደርደሪ ሪሞት ኮንትሮል ናይ ኤልጂ ቴሌቪዥን ይራኣይ ኣሎ። እቲ ሪሞት ኮንትሮል ጸሊም ኮይኑ ኣብ ልዕሊኡ ቀይሕ፡ ቀጠልያ፡ብጫን ሰማያውን መጠወቒታት ኣለዎ። ንእሽቶ በትሪ ዝሓዘት ትመስል። ንሓደ ዝተጠቕሰ ነገርን መዓልታዊ ህይወት ሓንቲ ስድራቤትን ዝገልጽ ስምዒት እዩ።

ደቂ አነሰትዮ ካብ ዝጥቀማሉ ሐደ ሊፕሰትከ ወይ መጋየፂ ናይ ከንፈር መለሰለሲ ብዘተፈላለዮ ሕብርታት ዝርከብ እዮ ። እዚ ካበምታይ ይሰራሕ ይመሰለኩም ?ሸ

እዚ ብዝተፈላለየ ሕብሪ ቀለም ዝተመልአ ቆርቆሮ ቀለምን ኣብ መንደቕ ቀለም ንምልካይ ዝጥቀሙሉ ሮለራትን ዘርኢ እዩ። ሕብርታቱ ቀጠልያ፡ ቀይሕ፡ ድሙቕ ብጫን ሰማያውን እዮም። ሕብራዊ ኮይኑ ናይ ንጹርነት ስምዒት ዝህብ እዩ!

እዚኣ ጋል ኣንምስተይቲ ኮይና ቀያ ሕብሪ እንትትከውን ፀግራ ብናይ በዕላ ገይራ ዘመናዊ ኣተሓሕዛ ግይረ ፃዕዳ ሕብሪ ዕንበባታት ድማ ደስ ዝብል ብሕምድ ዘበለ ዝተሳኣለ ኮይኑ እዚክዳን እንታይ እደተበሃለ ይፅዋዕ ይመስለኩም?

ሓደ ዓብይ ሰብኣይ ኣብ ዝተስተኻኸለ ቁመና ባህላዊ ፃዕዳ ኽዳን ተኸዲኑ ቀጥ ኢሉ ጠጠው ኢሉ ይረአ፡፡ እዚ ሰብኣይ ናብ ቅድሚት ካሜራ ዝጥምትን ናይ ምሽምቓቕ ሃዋሃው ዘይብሉን ይመስል፡፡

ሓንቲ ጓል አንስተይቲ ፀሊም ሕብሪ መሸፈኒ ፀጉሪን ዕንቋይ ሕብሪ ጋቦን ተከዲና ብማሽን ገይራ ምግቢ እናብሰለት ትርከብ፡፡ ሃሃሃ! ናይ ማሽን ምግቢ ቫይታሚኑ ተቃፂሉ ስለ ዝኮነ ምንም ጥቅሚ የብሉን፡፡

እዚ ኣብ ሓደ ድኳን ዝተሰርዑ ሽታታትን ፍርያት ክንክን ጸጉርን ካልእ ነገራትን ዘርኢ እዩ። ኣብቲ ላዕለዋይ መደርደሪ ሻምፖን ኮንዲሽነርን ኣሎ። ካብዞም ሽታታት ወይ ሻምቦታት ኣየናይ ምመረጽካ?

እቶም ጽብቓት ቅርጺ እንቋቑሖ ዘለዎም፡ ብሩር ሕብሪ ዘለዎምን ወርቃዊ ሕብሪ ዘለዎምን ኩዕሶታት ዝመስሉ ኣብ ዘደንቕ ምድላው እዮም ተዘርጊሖም ዘለው። ከም ጽምብል ጽቡቕ ዕድል፣ ናይ መርዓን፣ ወይ ልደት ውላድ ዝኣመሰለ ናይ ሓጐስን ጽባቐን ስምዒት የለዓዕል።

ኣዝዩ ጽቡቕን ፍቑርን ዝተሸለመ ኣዳራሽ መርዓ ይረአ። ብብዙሕ ዕምባባታትን መብራህትን ዝተዘርግሐ ይመስል፣ ምሉእ ሃዋህው ሓጎስን ፍቕርን ኣለዎ። ኣብ ዙርያ እቲ መሬት ድሙቕ መንገዲ ዝወስድ ይመስል፣ ብከምዚ ዝበለ ዝተመላኸዐ እንተሪኤ ብጣዕሚ እዩ ሓጎስ ዝስምዓኒ።

ናይ ብሬን ጠያይት ዝተዓጠቐ ዕጡቕ ንርኢ ኣለና፡፡ እዚ ዕጡቕ ናይ ዝኾነ ክልል ኣባል ሰራዊት ፍሉይ ሓይሊ እዩ ዝመስል፡፡ ናይ መን ክልል ኣባል ፍሉይ ሓይሊ ይኸውን?

እኩባት ህጻናት ቤት ትምህርቲ ደው ኢሎም ይረኣዩ። እቶም ቆልዑ ፍሽኽ እናበሉ ነፍሲ ወከፎም ብርጭቆ ማይ ሒዞም ኣለዉ። ብድሕሪኦም ብኣምሓርኛን እንግሊዝኛን ዝተጻሕፈ ምልክት ኣሎ። እዚ ናይ ሓጎስን ተስፋን እዩ።

ካብቶም ናይ ዘመናዊ መራካቢ ሓፋሻት ካብ ዝብሃሉ ናይ ቴክኖሎጂ ውፅኢት ዝኮነ ኢሞ እናተባህለ ዝፍለጥ ኮይኑ ንደቂ ሰባት እንታይ እንታይ ዓይነት ጥቅምታት ኣለዎ?

የካቲት 12 ሆስፒታል ሜዲካል ኮሌጅ ዝብል ፅሑፍ ብዕንቋይን ቀይሕን ብአምሓርኛን እንግሊዘኛን አብ ፃዕዳ ድሕረ ገፅ ተፃሒፉ ይርከብ፡፡ በሩ ከዓ ብቡሉኬት ተነዲቁ አብ ውሽጢ ደስስስ በሃልቲ ህንፃታት አለው፡፡

ብፍሉይ ዝለመዐ ዝረአ ዘሎ ስገም ቀጠልያ ዕብየትን ዝተፈላለየ ሕብሪ ዝውክል ኮይኑ፡ ኣዝዩ ጽቡቕን ተወዳዳሪ ዘይብሉን እኽሊ እዩ፡፡ ናብ ምፍራይ ገፅ ውን ይኸይድ ኣሎ፡፡

እዞም ኣብ ምስሊ ዝኔዉ ሜጀር ጀኔራል ክንፈ ዳኘው ይበሃሉ፡፡ ቅድሚ ለውጢ ናይ ሜቴክ ዋና ሓላፊ ነይሮ፡፡ ሎሚ ነዞም ሜጀር ጀኔራል ኣበይ ተግባራት ንሪኦም?

ኣትሌት ቀነኒሳ በቀለ ኣብ ከይዲ ጉያ እናሃለወ ይርአ ኣሎ፡፡ ብፅሑፍ ድማ ወዲ 41 ዓመት ቀነኒሳ በቀለ ኣብ ናይ ሎንደን ማራቶን ብ2ይ ደረጃ ኣጠናቒቑ ዝብል መልእኽቲ ኣሎ፡፡ ኣትሌታትና እንተሽንፉ ወሰን ዘይብሉ ሓጐስ እዩ ዝስምዐኒ፡፡

3 ፖላዊስ ኣብ ሓደ ናይ ገጠር ቦታ ጠጠው ኢሎም ኣለው፡፡ ብድሕሪቶም ሓንቲ ፃዕዳ ሞተር፣ ብዙሓት ኣብ ዕፅዳ ዝተዋፈሩ ሰባት ውን ኣለው፡፡ እቶም ፖላዊስ እንታይ ይገብሩ ኣለው?

ስፖርት ሓንቲ ዓባይ ፀሊምን ፃዕዳን ሕብሪ ዘለዋ ኩዕሶ አብ ቡዙሕ ሳዕሪታት ዘለዎ ሓምለዋይ ቦታ ጠጠው ኢላ ትርከብ፡፡ ናይታ ኩዕሶ ፅላሎት እውን አብቲ ሳዕሪ ይርከብ፡፡ ናይዛ ኩዕሶ ዋጋ ክንደይ እዩ?

ቆፂል ዝሕብሩ ቁምጣ ምስ ናይ ላዕሊ መኻድንቱ ዝተኸደኑ መናእሰይ ኣብትርቶም ንላዕሊ እንዳወጣወጡ ብምዝላል ሁራ ዝበሃል ዓይነት ፀወታ ይፃወቱ ኣለዉ፡፡ እዚ ፀወታ መግለፂ ጉብዝና እዩ ዝመስል፡፡

እዚ ብቐይሕን ብጫን ብንጹር ዝተመዝገበ ዕሹግ ፓስታ የርኢ። ኣብቲ መትሓዚ “ቦዝ ፓስታ” ዝብል ስም ብንጹር ተጻሒፉ ኣሎ። እዛ ስእሊ ተስፋ ገዛን ውዑይ ምግብን ትለዓዓል። ኣብ ሰሙን ዕረፍቲ ወይ ኣብ ግዜ ስድራቤት ማካሮኒ ምብላዕ ዘስዕቦ ሓጎስ ዘርኢ እዩ።

ኣብ ርስሕስሕ ዝበለ ናይ ኮብልስቶን ባይታ ብዙሓት ሳይክላት ጠጠው ኢለን ይረአያ፡፡ ሓደ ወዲ ብየማን ገፅ ሓደ ጎማ ሒዙ ይመስል፡፡ በቲ መንገዲ እንዳራሓቕካ ብዝኸድካ ድማ ፃዕዳ ጭጋገት ዝመስል ይረአ፡፡ እተን ሳይክላት ከ ይዕረያ ድየን ዘለዋ?

ኣብ ሓደ ብህንፃታት ዝመልክዐ ክፍለ ከተማ ኣብ ከይዲ ህንፀት ዘሎ ናይ ሓመድ ፅርጊያ እኒሀ፡፡ እዚ ፅርጊይ ምስተዛዘመ እዚ ክፍለ ከተማ ዝህልዎ መልክዕ ፍሉይ እዩ ክኾን፡፡

ፈለማ ዝተፈላለዩ ዕንጨይቲ መንበርን ኣብ መሬት ይረኣዩ። እዚ ድማ ከም ዝተረኽበ የመልክት። እዚ ነቶም ኣብ ጥቕሚ ዝውዕሉ ነገራትን ነቲ ናይ ስራሕ ቦታን ዝውክል ኮይኑ እዚ ኣረኣእያ እዚ ባህ ዘብልን መሃርን እዩ።

ኣብዚ ክልተ ደቂ ተባዕትዮን ሓንቲ ሰበይትን ኣብ ሓደ መኣዲ ኮፍ ኢሎም ምግቢሓጎስ ምዝንጋዕን ዕርክነትን ናይ ሓባር ምብላዕን ይረኣዩ ኣለዉ። እታ ጻዕዳን ቀይሕን ክዳን ዝተኸድነት ሰበይቲ ብታሕጓስ ፍሽኽ ትብል ኣላ። ሓጎስ ምዝንጋዕን ዕርክነትን ናይ ሓባር ምብላዕን ዘርኢ እዩ።

ደንደስ መቐመጭኣ ብኢዳ ተደጊፋ ከም ዝምብል ብምባል ደንደስ መቐመጭኣ ተርኢ ጓል ኣነስተይቲ ትርአ ኣላ፡፡ ከምዚ ዝበለ ተግባር ተቓራኒ ፆታ ንምስሓብ ዝግበር ፃዕሪ እዩ ዝመስለኒ፡፡

ናይ ክሳድ ገይፂ ዝኾኑ ዕንቁታትን መስቀልን ኣለዉ፡፡ እዞም መጋየፅታት ብኣብዝሓ ደቂ ኣንስትዮ ዝጥቀማሎም እዮም፡፡ እዞም ባህላዊ መጋየፅታት ምልኩዓት መግለፂ መንነት እዮም፡፡

እዚ ብዅሉ ወገን ተኸቢቡ ትኽ ኢሉ ንቕድሚት ዚኸይድ ቀሊል መስመር ባቡር እዩ። ኣብ ድሕሪት ዘመናዊ ሽቦ ከተማ ይርአ፣ ነዋሕቲ ህንጻታት ኣለዉዎ። እዚ ምስሊ እዚ ኣብ ኣየነይቲ ከተማ ይከውን ትብሉ?

ሰባት ኣብ ዝተፈላለዩ ቢሮታትን ናይ መስታወቅያ ሰሌዳታትን ዝተለጠፉ ፅሑፋት የንብቡ። ኣነ ኣብ ዘይምልከተኒ ቦታታት ዝተለጠፉ ፅሑፋት ናይ ምንባብ ባህሊ የብለይን።

ናይ ዋይት ቦርድ ማርከር ባኮ ይርአ ኣሎ፡፡ ዋይት ቦርድ ማርከር ኣብ ፃዕዳ ልሙፅ ሰሌዳ ንምፅሓፍ ዘግልግል ቀለሙ ብመፅረጊ ዝለቅቅ ናይ ፅሕፈት መሳርሒ እዮ፡፡ ኣነ ካብ ቾክ ዋይት ቦርድ ማርከር ምጥቃም ይምቸወኒ፡፡

ብሽክለታን ናይ ኣቑሑትን ዝውክል ድንኳን ይረአ። ኣብ ቅድሚት ኣርባዕተ ብሽክለታታት ቀያሕትን ሰማያውን ብጸጋም ተራእየን ኣለዋ። እቲ ኣብ ውሽጢ ዘሎ ሰብ ጻዕዳ ሻሽን ሰማያዊ ካምቻን ተኸዲኑ ይርአ። እዚ ድማ ንዕዳጋ ብሽክለታ ናይ ምምሃርን ምልላይን ቀዛሕታ ይፈጥር።

እዚ ናይ ቀደም ናይ ጡብ ቤተክርስትያን ወይ ቤተ መቕደስ ዘርኢ እዩ። ዓዲ ዝመስል መዋቕር ኮይኑ፡ ላዕለዋይ ደርቢ ብዝናብ ዘይኣትዎ ቆርቆሮ ዝተሸፈነ እዩ። እዚ ቤተ ክርስቲያን ወይ ቤተ መቕደስ ታሪኻውን ባህላውን ዋጋ ዘለዎ ዶ ይመስለኩም?

ሰሓያዊ ሕብሪ ቀለም ዝተቀለመ በሪ ገዛን ከፍ መበሊ ናይ ጎማ ወንበርን ተክልታትን ዓብይ ወላዲ ፃዕዳ ነፀላ ዝገበሩ ኣብ ባህጊ ሰላም ህዝቢ ትግራይ ዝብል ዜና ኣበየናይ ቴሌቭንጣብያ ተመሓላሊፉ?

እዚ ኣብ ጻዕዳ መትሓዚ ጸሊም ቀመማት ቅንፍር የርኢ። ገሊኡ ካብቲ መትሓዚ ወጻኢ ፋሕ ኢሉ ይርከብ። ንጨና ገዛ ዘዘኻኽረና፣ ውዑይን ምቾትን ዝህብ ቀመማዊ ጨና እዩ።

ሓደ ዓቢ እምኒ፡ ኣካል ናይ ሓደ ጥንታዊ ስራሕ ክኸውን ዝኽእል፡ እዚ ብቀጠልያ ሳዕሪ ዝተኸበበ ኮይኑ፡ ኣብ ድሕሪት ንኣሽቱ ኣእማንን ቆጽሊ ኣግራብን ኣሎ። ሰላምን ቅሳነትን እቲ ከባቢ ታሪኻዊ ትርጉም ናይቲ ጥንታዊ ስራሕ ዘንጸባርቕ እዩ።

ደገ ዝርከብ መመገቢ ቦታ ኣብ ቤት ምግቢ ወይ መንበሪ ገዛ ይርአ። ጠረጴዛታትን መንበርን ኣብ ትሕቲ ብሓሰር ዝተሰርሐ ናሕሲ ይቐርቡ። ኣብ ቅድሚ እቲ ቦታ ዓብይን ዝድነቕን ሰንሰለት ኣኽራን ኣሎ። ብሓፈሻ ስሚዒት ናይቲ ምስሊ ርጉእን ጽቡቕን እዩ።

እዚ ነዊሕን ቆጽሊ ዘለዎን ገረብ ተክሊ እዩ ዘርኢ። ኣቝጽልቱ መብዛሕትኡ ቀጠልያ እኳ እንተዀነ፡ ገሊኡ ግና ቍሩብ ብጫ እዩ። እዚ ስእሊ ብህድኣት ዝተመልአን ናይ ተፈጥሮ ስምዒት ዝለዓዓልን እዩ። ኣብ ትሕቲ ተክሊ ኮፍ ኢልካ ድምጺ ንፋስ ዝነፍስ ክትሰምዕ የዘኻኽረካ።

ብዙሓት ናይ ኢትዮጵያ ኦርቶዶክስ ተዋህዶ ቤተክርስትያን ሊቃውንቲ ኣብ ሓደ ቦታ ተኣኪቦም ይረኣዩ። ጸሊም ልብሲ ተኸዲኖም ፍሉይ ዝኾነ ርእሲ ምራኽን መስቀልን ተሰኪሞም ኣለዉ። ምስዚ ዝተኣሳሰር ስምዒት ምክብባርን ሃይማኖታዊ ክብርን እዩ።

እዚ ኣብ ከባቢ ኣኽሱም ዝርከብ እንዳ ኣቡነ ጰንጠሌዎን ዝበሃል መግረሚ ገዳም እዩ፡፡ እዚ ገዳም ፍሉይ ዝገብሮ ኣብ ጫፍ ጩኾል ዘሎ ምዃኑ እዩ፡፡

ጠቅላይ ሚኒስትር ዶክተር ዓብዪ ኣሕመድ ኣብ መድረኽ ዘረባ የቕርቡ ኣለዉ፡፡ መግለፂ መራሒ ኩሉ ሰብ ብትኹረት እዩ ዝከታተሎ፡፡ ኣነ እውን ካብዚ ዝተፈለየ ስምዒት የብለይን፡፡

እዚ ደረቕ መሬትን ነዋሕቲ ኣኽራንን ዘለዎ እሳተ ጎመራ ዝበዝሖ ክልል እዩ ዘርኢ። ወርሒ ብሰሜን ስቕ ኢላ ተንጠልጢላ ስለዘላ፡ ኣብ ከባቢኡ ውሱን ስቕታ የምጽእ እዩ። እቲ ስምዒት ናይ ምግራምን ሓይሊ ተፈጥሮን እዩ።

ኣብዚ “ሳባውያን ድኳን ኢደ ጥበብ” ዝተባህለ ድኳን ባህላዊ ስርሓት ኢድ ኢትዮጵያ ክሸይጥ ይርአ። ኣብ ቅድሚ እቲ ድኳን፡ ባህላዊ ቆጽሊ፡ ከምኡ’ውን ስርሓት ኢድ ኢትዮጵያ ይራኣዩ ኣለዉ። እዚ ጽባቐ ባህልን ክብሪ ሕሉፍን ዘመሓላልፍ፡ ሰላምን ተስፋን ዝህብ እዩ።

አፀደ ህፃና ፊደል ዝብል ብሊላን ፃዕዳን ሕብሪ ተፃሒፉ አብ ቆፃል ድሕረ ገፅ ይርከብ፡፡ አብዚ አርማ ፊደል ዝብል ዕንቋይ ሕብሪ ዘለዎ መፅሓፍ አሎ፡፡ ብክልቲኡ ጎኒ ከዓ ባምቡላ ስእሊ ይርከቡዎም፡፡ እሰይ! ደስ ክብል ብሊላን ቆፃልን ተለሚፁ ፡፡

ኣዝዩ ዝማዕረገ ማእከል ናይ ሓደ ድግስ ይረአ ኣሎ። እቲ ክፍሊ ብጻዕዳ ዝተሸፈነ ወርቂ ጠረጴዛታት ተሸሊሙ ኣሎ። ኣብ ነፍሲ ወከፍ ጠረጴዛ ወይኒ ሕብሪ ዘለዎም መዝገብ ጣውላ ይርአ። ብተወሳኺ፡ ጠረጴዛታት ብዝተፈላለየ ሕብራዊ ሳእኒ ተሸሊሞም ኣለዉ።

ሃይማኖት መርዑት አብ ቤተ ክርስትያን ቆሪቦም አፎም ሸፊኖምን አርባዕተ አዕርክቲ ከዓ ፃዕዳ ክዳን ተከዲኖም መቆምያ ሒዞም አብ ምንፃፍ ቤተ ክርስትያን ይርከቡ፡፡ መርዑ ንምንታይ ይቆርቡ?

ኣብ ፅርግያ ኣብ ዓረብያ ዘተሰቕለ ብዝሕ ዝበለ ባናና ይራእያ ኣሎ፡፡ ኣብ ጎኒ እውን ብርጭቕ ዝመስል ይረአ ሎ፣ ኣብ ፀሓይ ተሰጢሑ ግን ሕማም ዶ የስዕብ ይኸውን?

እሰይ ደስ ዝብል ሓምለዋይ ተክሊ አብ ሓምለዋይ ሳዕሪ ዘለዎ ቦታ ለምሊሙ ይርከብ፡፡ እዚ ተክሊ እቲ ደቂቅ ቆፅሉ ጌሾን እቲ ገፊሕ ቆፅሉ ከዓ ሳሳ ተባሂሎም ይፍለጡ፡፡

ገዛን መንበርን፡- ብኣርክቴክቸር ሜላ ዝተሃነፁ ዓበይትን ናእሽቱን ህንፃታት ወይ ገዛታት ንመንበሪ ፣ንኽራይ ወይ ንስራሕ እንጥቀመሎም እዮም፡፡ እዞም ነዋሕቲ ናይ ፎቕ ህንፃታት ንምንታይ ኣገልግሎት ክውዕሉ ዝተሰርሑ ይመስሉ?

እዚአ ጋል አንስተይቲ ኮይና ቀያሕብሪ ኮይና ናይ እዝኒን ናይ ክሰድን ዘመናዊ ኮይኖም አብ ክሳዳ ብፀሊምን ወርቃማ ዝመስል ዝተአሰረ ኮይኑ ናይ ደርሆ ቅርፂ ኮይኑ ብዝሕ እካ ናዓይ ደሰ አይብለኒን!!

እዚ ዝተፈላላዩ ናይ ምግብ ዓይነታት ክም ሽሮ፣ በርበረ ብዝሕ ዝበለ እንትኮኑ ናይ ቀመማት ዓይነት ድማ ከም ኣዋስዳ ፣ኮራርማ ፣ጅንጅብል ዝበሉ እንትከውን እዞም ዝተፈላላዩ ቀመማት ንወድሰብ ዝህብዎ ጥቅም እንታይ የከውን ትብሉ?

ሑመራይ ምስ ዝብል ርእሲ ምስሊ ሓደ ባህላዊ ክዳን ዝተኸደነ ደራፊ ይርአ ኣሎ፡፡ እዚ ሑመራይ ብዝብል ደራፉ ዝፍለጥ ደራፊ ሽሙ መን ይበሃል?

ኣብቲ ጽርግያ ፋሕ ዝበሉ ኣግራብን ዝዕምብቡ ዕምባባታትን ይርአ። እቶም ኣግራብ ናብ ኣየር ልዕል ኢሎም ይበጽሑ ኣለዉ። ኣብ ትሕቲ እቶም ኣግራብ ዝያዳ ተኽልታት በረኻ ኣለዉ። ከማኻ እዚ ቦታ ተፈጥሮኣዊ ጽባቐ ዘለዎ ቦታ እዩ ዶ ትብሉ?

ብዙሓት ኮምፒተራት ኣብ ዝርከብዎ ክፍሊ ተመሃሮ ናይ ኢንተርኔት ኣገልግሎት እንትጥቀሙ የርኢ፡፡ ሓደ ኣሲስታስ ድማ ኣብቲ ላብ እንትከታተል ይረአ፡፡ ኣበየናይ ተቋም ይኸውን(ዩኒቨርስቲ ወይስ ኮሌጅ)?

ካብ ናይ ፋርብሪካ ስራሕት ውፅኢት ዝኮነ ደቂ ኣንስትዮ መብዛሕቲኡ ግዜ ንመመላክዕን ከንፈረን ንመለሳለሲ ዝጥቀማሉ ማይ ሕብሪ ዝኮነ እንታይ እናተባህለ ይፍለጥ?

እዚ “ዝፈሸሉ መራሕቲ” ዝብል ጽሑፍ ኣለዎ። ኣብ ላዕሊን ኣብ ታሕቲን ኣርባዕተ ስእልታት ፍሉጣት መራሕቲ ፣ ሮበርት ሙጋቤ፣ ሙዓመር ጋዳፊ፣ ኪም ጆንግ-ኡንን ኣሌክሳንደር ሉካሸንኮን ኣለዉ። ጽልዋ ስልጣንን ታሪኽ ለውጢ መንግስትን ዘዘኻኽረና ትምህርቲ እዩ።

እቶም ገዛውቲ ናይ ቀደም ትሕዝቶ ኣሰራርሓ ዘለዎም ከምዝኾኑ የመልክተና፡፡ እቶም ብሳዕሪ ተሰሪሖም ዘለው፣ ሳዕሪ ቤት ገዛ የመልክቱ፡፡ እቶም ብኽቢ መሰል ተነዲቖም ዘለው ድማ ህድሞ ባህላዊ ናይ ገጠር ገዛ የስታውሱና፡፡ ብከምዚ ዝተሰርሐ ገዛታት ዶ ደስ ይብለኩም?

ሓደ ሰብኣ ይርአ፣ ኣከዳድንኡ ዝተፈላለዩ ዓይነታት ወተሃደራት ይውክል። እዚ ሰብኣይ እዚ ኣብ ሓደ ጉዳይ ቅድመ ዝግጅት ዘሎን ንዝተፈላለየ ዓይነት ስራሕ ይውክል። እዚ ብሓቂ መሃርን ኣዘናጋዕን እዩ።

ኣብ ዙርያ ህንፃ ብሓፁር ዝተኸለለ ናይ ኣትክልቲ ቦታ እኒሀ፡፡ ሰባት ፅባቐ ከባቢ ካብ ኣብ ዙርይኡ ዘለዎ ተኽልታት እውን እምበር ካብ ፅባቐ ህንፃ ጥራሕ ዝመፅእ ከምዘይኮነ ክፈልጡ ኣለዎም፡፡

እዚ ብእምኒ ዝተሃንጸን ብጥንታዊ ሕብሪ ዝተቐብአን ቤተ ክርስቲያን ወይ ቤተ መቕደስ ዘርኢ እዩ። ኣብቲ መንደቕ ብኢድ ዝተቐብአ ናይ እንስሳታት ስእሊ ኣሎ። ከምዚ ዝኣመሰለ ኣዝዩ ዓሚቝን ኣኽብሮታውን ቦታ ምርኣይ ወይም ምብፃሕ ብጣዕሚ እዩ ደስ ዝብለኒ እዩ።

ብዙሓት ስነ-ጥበባዊ ስርሓት ኢድን ቅርጻታትን ንምርኢት ቀሪቦም ኣለዉ። ካብ ዕንጨይቲ ዝተሰርሑ ስእልታት ሰባትን እንስሳታትን ብፍላይ ድማ ቀዛፊ ጐሊሖም ይረኣዩ። ብተወሳኺ ብዕንቊ ዝተሰርሑ ኣቑሑትን ጥንታዊ ቅርጺ ዘለዎም ኣቑሑትን ኣለዉ። ስምዒት ናይ ባህልን ስነጥበብን ይፈጥር።

ቤተ ሰብ መኣዲ ቀሪቦም ንክበልዑ ተዳልዮም ኣለዉ፡፡ ከምዚ ዝኣምሰለ መኣዲ ኣብ ሓደ ከቢብካ ትበልዓሉ ባህሊ ኣብ ከተማ ብበዝሒ ይርከብ ድዩ?

እዚ መዐደሊ ነዳዲ እዩ ዘርኢ። ሰማያዊ ክዳን ጸሊም ጫማን ዝለበሰ ሰብኣይ መኪና ነዳዲ እንዳተመነ ይረአ፡ ኣብ ድሕሪት መኪና ድማ ፓምፕ ነዳዲ ይእቱ ኣሎ። እዚ ወዲ ኣብ መዐደሊ ነዳዲ ክንደይ ስራሕ ይሰርሕ ኣሎ ትብሉ?

ኣብቲ ድኳን ናይ ቆርቆሮ ሕሩጭ ጸባ ተቐሚጡ ኣሎ። ብፍላይ “ጸባ ኒዶ” ተፈተውቲ እየን። ተበጻሒን ጽሩይን ናይ ምግቢ ቦታ ኮይኑ ይስምዓካ፣ ኣነስ እዚ ናይ ቆርቆሮ ዕሹጋት ምግብታት ሕማም ከየምፅአለይ ኣየፈትዎን ኣይሰትዮን ውን፡፡

እዛ ወላዲት እዚኣ ስድራኣ ንምምጋብ ኣብ ናይ ገጠር እንዳሞጎጎ ዝበሃል ምግብታት እንዳሰረሐት እያ ዘላ። ካብቶም ኣባላት ስድራ እቲ ዝዓበየ ስራሕቲ ሓላፍነት ዘለዋ ኣዶ እያ። ኣዴኩም ተክብሩ ዶ?

ኣብዚ ሙስሊም ሰባት ብሓባር ኮፍ ኢሎም ኣእዳዎም ኣልዒሎም ጸሎት ይገብሩ ኣለዉ። እዚ ድማ መንፈሳዊ ልምምድን ናይ እምነት ኣተሓሳስባን ዘርኢ እዩ። ኣብዚ ግዜ እዚ ሰባት እንታይ ይኣምኑ ኣለዉ ትብሉ?

ሃይማት ሃይማኖት ማለት እምነት ኮይኑ፤ ሓደ ብእምኒ ዝተካበበ ቤተ ክርስትያን ህንፃ ብፃዕዳ ሕብሪ ተለሚፁ አእዱግን ሰባትን እናፀለዩን እናተጓዓዙን ይርከቡ፡፡ እዚ ቤተ ክርስትያን እንዳ እንታይ ይበሃል?

ኣብዚ ኣብ ወሰን ጽርግያ ኣብ ቀይሕ መዳበርያ ኣሕምልቲ ይሽየጥ ኣሎ። ካብዚኦም ኣራንሺ፣ ቀጠልያ በርበረ ደወልን ብሮኮሊን ይርከብዎም። እዚ ዓይነት ዕዳጋ ኣሕምልቲ ምስ ረኣኻ እንታይ ይመስለካ? ኣብ ከባቢኩም ከምዚ ዓይነት ዕዳጋ ኣሎ ዶ?

ኣብዚ ዓቢይን ብጽቡቕ ዝተሃንጸን ቤተ ክርስቲያን ይርአ። እቲ ቤተክርስትያን ነዊሕ ህንጻ ኮይኑ፡ ኣርባዕተ ቱረታትን ኣብ ልዕሊኡ ብመስቀል ዝተሸለመ ደወል ግምቢን ኣለዎ። ኣብ ዙርያኡ ሰፊሕ ክፉት ቦታ ኣሎ። እዛ ቤተ ክርስቲያን ትፈልጥዋ ዶ? ኣበይ ከም ዝርከብ ትፈልጡ ዶ?

ኣብዚ ካብ ቀደም ዘመን ዝመጸ ኣቦ ብሓጎስን እምነትን ዝመልአ ገጽ ሒዙ ይርአ። ክዳውንቱ ሕብራዊ ኮይኑ ኣብ ርእሱ መሸፈኒ ገይሩ ኣሎ። እዚ ድማ ክብርን ምክብባርን ዘነቓቕሕ እዩ።

ኣብዚ ሜዳ ምእመናን ብሓደ ወገን ናይ ሰንበት ቤት ትምህርቲ ተመሃሮን ብኻልእ ወገን ኮይኖም ሃይማኖታዊ በዓል የኽብሩ ኣለዉ፡፡ እዚ ኣከባብራ በዓል ደስ ይብል ዶ?

ድሕረ ባይታ ዝተፈላለዩ ህንጻታት እምኒን ደበናዊ ሰማይን ዘርኢ እዩ። ኣብ ማእከል ድማ ኣብ መሶብ ዝተታሕዙ ዝተፈላለዩ ኣቑሑት ኣለዉ። ኣብዚ መሶብ እዚ ገለ ቀያሕቲ ዕምባባታት ይረኣዩ። ኣብ ቅድሚት ድማ ዝተፈላለዩ ተኽልታት ኣለዉ። እንታይ ይሕብር ኣሎ ትብሉ?

ኣብ ሰማያዊ ድሕረ ባይታ ብጫ ስነ-ጥበባዊ ምልክት ናይ ኣማራ ባንክ ትረአ። ቁጽሪ "7" ትመስል፡ ኣብ ልዕሊኣ ድማ ዋንጫ ነፋሪት ኣለዋ። ንላዕሊ ዘመልክት ሓያልን ትርጉም ዘለዎን ምልክት እዩ። ፍቕርን ድሌትን ንቕድሚት ዘርኢ ናይ ምምሃር ምልክት እዩ።